እዚ እንሪኦ ዘለና ምስሊ ናይ መዝናነዪ ቦታ መናፈሻ ኾይኑ ደስ ዘብል ሓምላዋ ገፅታ ዘለዎ እዩ። እቱ እንሪኦ ዘለና ብተኽልታት ዝተመልአ ዝተፈላለየ ዓይነት ፅሕዲታት ኣለው መንፈስካ ንምሕዳስን ኣእምሮካን ንምርጋዕን ዝጥቀምሉ እዩ።

እዚ ምስሊ እዚይ ዘርእየና ናይ ሕብረተሰብ እዬ ዘርእየና። ናይ ሓደ ማሔብረሰብ ዕዳጋ ተኣኪቦም እዩ ዘርኢ ዘሎ። ዝተፈላለዩ ሰባት ነገራት ሒዞሞ ኸሞኒ ዕንጨይቲ፣ ፈሓም መሳሊ ነገር ሒዞም ዝዕድጉ እውን እኒሀው።

እዚ ምስሊ እዚ ዘርኤና ተፈጥሮን ኣከባብን አንትከውን ቆልዑት ኣለዋ ካብዚ ዝዓቖረ ማይ ማይ ዝቀድሓ ጀረካን ሒዘን ኣለዋ ይቐድሓ ከምዘለዋ ውነዩ ትምስሊ እዩ ዝሕብር ደስ ዘብል ተፈጥራውን ኣከባብን ገጽታ ዘለዎ ቦታ ምኳኑ እቲ ኣብኡ ዝኒአዉ ተኽልታት እጽዋታት እቲ ማይ ባዕሉ ድምቀት ናይቲ ከባቢ ዝኮነ አዩ እኒአ።

እዚ ምስሊ እዚ ናይ ሃይማኖት እስልምና ተኸተልቲ ሰባት ናይ ሃይማኖት ልብሶም ተኸዲኖም ዓለባ ሒዞም ኣብ ዝኾነ ሃይማኖታዊ በዓል ተኣኪቦም እናኽበሩ ዘርእየና ምስሊ እዪ።

እዚ ንሪኦ ዘለና ናይ ሸቀጣሸቀጥ ቦታ እዩ ።ናይ ንግድን ምትዕድዳግን ቦታ እዚ ንሪኦ ዘለና ብቆርቆሮ ዝተሰርሐ ድንኳን እዩ ዝኒኤ ዝተፈላለዩ ዓይነታት እኒኦዎ ሳሙና፣ ዘይቲ፣ ኦሞ ፣ዝተፈላለዩ ቡናታት፣ ብርስናትን እንኤዉ። ናይ ንግድን ምትዕድዳግን እዩ።

እዚ ምስሊ ዘሪኤና ናይ ሃይማኖት እዩ። ናይ ሃይማኖት ኣቦታት አብ ቤተ ክርስትያን ውሽጢ ኮይኖም ቅዳሴ እናቀደሱ እዩ። ኮፍ መበሊ ወንበር እንሄዎም ። እቲ አብ ኢዶም ሒዞምዎ ዘለዉ በትሪ ክዓ መቆምያ ይባሃል። ከገልግሉ ከለዉ ከይደክሞም ዝድገፍሉ እዮም። ዝተፈላለዩ ናይ ሃይማኖት ሰባት እዮም ዘለዉ። ዓበይቲ ፣መንእሰይ፣ ደቂ አንስትዮ አለዉ። አብ ቤተ ክርርስትያን እዮም ዘለዉ።

አዚ አንሪኦ ዘለና ምስሊ ድማ ናይ ሕርሻን ግብርናን አንትከዉን ከፍቲ ኣለዋ ናይ ከፍቲ ቦታ ምካኑ ካፍቲ ገዛ ሪእና ካፍቲ ናይ ከፍቲ ምግቢ ዝኒእ ሓሰር ሪአና ክንርዳአ ንኽእል ኣካፍት ዝሓድራሉን ዝሕለዋሉን ቦታ ሙካኑ ካፍቲ ምስሊ ንዕዘብ

እዚ እንሪኦ ዘለና ምስሊ ናይ ገዛን ቢሮን አቁሒ እዪ ዝኔሆ ። ሶፋ እኒሀው፣ ዝተፈላለዩ ናይ ገዛ ኣቁሑት ይርኤይና ኣለው። ከምኒ ሞሶብ፣ ፍርጅ ዝኣመሰሉ እኒሀው እኒአው ።እዚ ሶፋ እዙይ ካብ ጡጥን ዕንጨይትን ሰራሕ እዩ። ዕንጨይቲ ውፅኢት ዝስራሕ እዩ።

እዚ ምስሊ ሰባት ኮፍ ኢሎም ዝዘናግዕሉ ካፌ እዩ።

እዚ ምስሊ እዚ ዘርእየና ናይ ቤት ምግብን መስተን እንትኸውን ኣብቲ ቤት ምግቢን መስተን ኮፍ ዝበለት ጓል ምህላዋን ፀጉራ ጋመዝተቆነነት ምዃናን ዝተፈላለዩ ወንበራት ጠረጴዛታት ሶፋታት እዮም ኣብ ጎና ዘንሄው ከምትፅሕፍ ዘላውን ካብቲ ናይታ ቆልዓ ምስሊ ርእይና ክንርዳእ ንክእል ማይ ኢንኦ ኣብ ጎና።

እዚ እንሪኦ ዘለና ምስሊ ናይ መጋየፂ ምስሊ እዩ። መስቀል እዩ። ካብ ኦም ተፀሪቦም እዮም ዝስርሑ ደስ ዘብሉ ካብ ጥንቲ ኣትሒዞም ዝነበሩ እዮም። ብፀሊም ክሪ እዮም ዝስርሑ

እዚ እንትንሪኦ ዘለና ዓለባ ዓዲ እንትከውን ናይ ትግራይ ኣክሱማዊያን ኣዲጥበብ ስራሕቲ ውፅኢት ዝኮነ ዉቅብ ዝኮነ ዓለባ ዓዲ እዩ ዝንአ ዝተፈላለዩ ሕብሪ ብጫ፣ ፃዕዳ፣ ዕንቖዋይ፣ ቀይሕ ዝተፈላለዩ ዓይነት ሕብርታት እንአዎ፡፡ ናይ ኣክሱም ኢደጥበባውያን ስራሕ ውፅኢት እዩ፡፡

እዚ እንሪኦ ዘለና ድማ ናይ መዝናነዩ ቦታ እዩ ።መናፈሻ ነገር እዩ እኒሀ። ኣብ ሓደ ዓብዩ ሆቴል ናይ መሐመሲ ቦታ እዩ እኒሆ። ናዬ መኪና ፓርኪንግ መግበሪ እውን እኒሆ። ዝተፈላለዩ ፅሕድታት ተኽልታት ዘለውዎ ንዓይንኻ ዝማርኽ ቦታን ጌሩ ተሰሪሑ እኒሆ።

እዚ ቪድዮ እዚ ዘርእየና ናይ ትምህርቲ ቪድዮ እዩ ተመሃሮ ኣለዉ፡፡ መምሃራን እኔእዉ ቀይሕ ዩኒፎርም ዝለበሱ ተመሃሮ እንትኾኑ ፃዕዳ ጋቦን ገይራ ዘላ ድማ መምህር እያ፡፡ እዞም ተመሃሮ ኣብ ጠረጴዛ ኮፍ ኢሎም እዮም ዘለዉ፡፡ ናይ ከይዲ ምምሃር ምስትምሃር ዘርኢ ፎቶ እዩ፡፡

እዚ ምስሊ እዚ ዘርእየና ናይ መፅሓፍትን ጋዜጣን እዩ። ኣብዚ ምስሊ ዝኒአ መፅሓፍ እዩ። እዚ መጽሓፍ እውናይ ሸውዓተ ባህርያት ዕውታት መንእሰያት እዩ ዝብል። ድርሰቱ ድማ ብ ሴን ኮሼ ከም ዝኮን ካብቲ መጽሓፍ ንርዳእ።

እዛ ምስሊ እንሪኦ ዘለና ሰብ ናይ ተፈላጢ ሰብ ምስሊ እዩ፡፡ ካብ ናይ ህዋሕት ኣመራርሓ ሓደ እዩ፡፡ ኣብ ማእገሩ ሽሩጥ ዝበሃል ሒዙ ኣሎ ድንኩል ብምባል ዝፍለጥ ጅግና ተጋዳላይ እዩ፡፡

እዚ ንሪኦ ዘለና ምስሊ ድማ እዚ ቆልዓ ርእሱ ክላፀይ ተሎ እዩ። ብላማ እዩ ዝላፀ ዘሎ ክልተ አንስትይ ኮይነን እታ ሓናቲ ትሕዞ አላ እታ ሓንቲ ትላፅዮ አላ። እዚ አብ ገጠር ከባቢ ከም ዝኮነ ይሕብርና፡፡

እዚ ንሪኦ ዘለና ምስሊ ናይ ጥበብን ባህልን እዪ ። ናይ ኣዴታትና ናይ ጥበበን ብቅዓት እዩ ዘርኢ አ ቅጫ እየን ዝስክታ ዘለዋ ኣብ መንጎጎ ብዕንጨይቲ ገይረን ካብ ዕንጨይቲ ዝተሰርሐን ካብ ሸኽላ ዝተሰርሐን መጎጎ እያ ትስንክት ዘላ።

እዚ ንሪኦ ዘለና ምስሊ ናይ ሃይማኖት ምስሊ እዩ ዝኒሀ። ኣብ ቤተክርስትያን እዩም ዝንሄው ዝተፈላለዩ ማ/ሕሰባት እንህሄው፣ ታወት ንደገ ይወፅእ ኣሎ። ዝተፈላለዩ ቀሺ እንሄው፣ መስቀል ዝሓዙ ድያቆናት ካሕናት ለ እንሄው፣ ዝተፈላለየ ናይ ሃይማኖት ሰባት እውን እንሄው ፃዕዳ ልብሲ ዝለበሱ።

እዚ ኣብ ምስሊ ንሪኦ ዘለና ኣብ ኣኽሱም ካብ ዝርከቡ ታሪኻዊ ቦታታትን ናይ ሃይማኖት ቦታታትን ሓደ እንትኸውን እዚ ከዓ ንበፃሕቲ ዓዲ ከም ናይ መጎብነዪ ቦታ ኮይኑ ዘገልግል እዩ፡፡

እዚ ኣብ ምስሊ እንርአዮ ዘለና ደራፊ ናይ ባህሊ ሙዚቃ እንትኸውን ኣብዚ ምስሊ እንርእዮ ድማ ብ ናይ ክሪ መፃወቲ ሙዚቃ ዝኮነ ጭራ ዋጣ ተሓጊዙ ክደርፍ እንዕዘብ።

እዚ እንርእዮ ዘለና ምስሊ ድማ ናይ ተፈጥሮ ኣከባብን ምስሊ እዩ ዝንኤ ደስ ዘብል ተፈጥራዊ ዝኮነ ምድረ ግጽ እዩ ዝንኤ ሓጋፍ ሽንጥሮ ብወሓዝቲ ማያታት ዝተፈጠረ ሓጋፍ ሽንጥሮ እዩ ዘርእየና ናይ ተፈጥሮን ኣከባብን ገጽታ እዩ።

እዚ ንሪኦ ዘለና ምስሊ ናይ ፀጉሪ ዓይነት እዩ ዘርኤና ዘሎ፡፡ ደስ ዘብል ዲዛይን ናይ ጨጉሪ እዩ ዝኒሀ፡፡ ባንከር እዩ ዝበሃል፡፡ ዋላ ጭሕሙ ዝተቐምቀመ ናይ ፀጉሪ ዓይነት እዩ ዘርኢ እዚ ምሰሊ እዚ፡፡

እዚ ንሪኦ ዘለና ምስሊ ናይ ምግቢ ምስሊ እዩ ዝኒአ። ፀብሒ ደርሆ እዩ ዝኒኤ አብቀይሕ እዩ ዝኒኤ። ዓፅሚ ናይቲ ፀብሒ ደርሆ እንሀ ፤እንቃቑሖ እኒኤ ፤ርግኦ እኒአ፤ እንጀራ እኒአ፤ ደስ ዘብል ናይ ስዕረት ምግቢ እዩ ።

እዚ ኣብ ምስሊ ንሪኦ ዘለና ማይሹም ዝተባሃለ ኣብ ከተማ ኣክሱም ዝርከብ ናይ ማይ ቦታ እንትከዉን እዚ ድማ ንዝተፈላለዩ ሃይማኖታዊ ብዓላት መውዐሊ ይጥቀ ብዋናነት ክዓ ንብዓል ጥምቀት፡፡

እዚ እንርእዮ ዘለና ምስሊ ድማ ናይ ሕርሻን ግብርናን ምስሊ እዩ ዝንኤ እዞም ኣቦ ኣብ ኢዶም ድንሽ ሒዞም ኣለዉ ካብ ዝሓረስዎ መሬት ዝወሰድዎ ምህርቲ ድንሽ ምካኑ ነቲ ድንሽ ሒዞም እዮም ዘርእዩ ዘለዉ እቲ ምስሊ ናይ ሕርሻ ግብርናን እዩ ዘርኢ።

እዚ ንሪኦ ዘለና ምስሊ ናይ ተክልታት ምስሊ እንትከውን ፣ እዞም ተክልታት እዚአቶም ድማ ብዙሕ ቦታ ብዘይሽፍን መልክዑ ነቲ ቦታ ንምምልካዕ ተባሂሎም ዝተተከሉ ተክልታት እዮም፡፡ አብ ሓፂን ዝተሰርሐ ነገር ፤ አብ ጎማ ብሸንሸል ተንጠልጢሎም እዮም ዝርከቡ፤ ከም መልክዕ እቲ አከባቢ እውነይ እዮም ዘገልግሉ፡፡

እዚ ኣብዚ ምስሊ እዚ ዘርእየና ካብ ናይ ሙዚቃዊ ኤፍረም ኣማረ እሰይ ዝብል ደርፊ ዝተቀንጨበ ምስሊ እዩ ዝኒአ ። ኣብዚ ምስሊ ዘሎ ሰብ ኤፍሬም ኣማረ እዩ ዝበሃል። ካብ ውሩያት ናይ ትግርኛ ደረፍቲ ዝባሃሉ ሓደ እዩ። ናይቲ ሙዚቁኡ ፖስተር እዩ ዝኒአ እዙይ።

እዚ ንሪኦ ዘለና ምስሊ ናይ ተፈላጢ ሰብ ምስሊ እዩ ዝኒአ እዚ ንሪኦ ዘለና ምስሊ ዝኒአ ሰብኣይ ኪሮስ ኣለማዮህ ዝባሃል ውሩይ ናይ ትግርኛ ደርፊ ደራፋይ እዩ፡፡ ትግራይ ካብቶም ኣሎ ኔሮምኒ እትብሎም ደረፍትታት እቲ ሓደ እዩ፡፡

እዚ አብ ምስሊ ንሪኦ ዘለና ከምዝሕብሮ መስቀል እዩ ዘኒአ እዚመስቀል እዚ ውነይ ካብ ሓደ ሓፂን ተፈልፊሉ ዝተሰርሐ እዩ። ነዚ ሓደ ሓፂን ብምቅጥቃጥን ዝተፈላለየ ዓይነት ቅርፂ ክህልዎ ብምግባርን ቅርፂ ብምውፃእን እዩ ተሰሪሑ። እና አብ ቤተክርስትያናት መብዛሕቱ ግዜ ተሰቂሎም ንሪኦም ኢና። ዓበይቲ ጥንታውያን መስቀላት እዮም። ናይ ኦርተዶክሳውያን መግለፂ እዮም።

እዚ ኣብ ምስሊ እንሪኦ ዘለና ናይ ዝተፈላለዩ ዓይነት ሳእኒታት መብዛሕትኡ ጊዜ ድማ ካብ ጎማ ዝስርሑ ዓይነታት ሳእኒታት መሸጢ ናይ ንግዲ ቦታ እንትንዕዘብ እዚ ኸኣ ንባዓል ድንኳን ከም እቶት ፍልፍል ኮይኑ የገልግል፡፡

እዚ ምስሊ እዚ እንሪኦ ዘለና ተክሊ ዕፅዋት እዩ ዝብሃል። ኣብ ዝተፈላለዩ ኣብ ከተማ ይኹን፣ ኣብ ገጠር ይኹን፣ ኣብ በረኻ ይኹን ካብ ዝቦቕሉ ተኽልታት ሓደ እዩ። ተኽሊ ዕረ እዩ ዝብሃል ንዝተፈላለዩ ነገራት ይጠቅም እዩ።

እዚ ንርኦ ዘለና ምስሊ መስቀል እንትከውን ካብ ሓደ ሓፂን ብምቅጥቃጥ ዝተፈላለዩ ዲዛይን ቅርፅቅርፅታት ክህልዎ እናኳልካ ባዶ ባዶ ቦታ ክህልውዎ እንዳገበርካ ንቤተ-ክርስትያን ዝስሩሑ ዓበይቲ መስቀላት እዮም። አብ ቤተ-ክርስትያን እዮም መብዛሕትኦም ግዜ ዝስቀሉ።

እዞም እንሪኦም ዘለና ምስልታት ጥንታውያን ኮይኖም ብሓደ ሰብ ብናይ ሓደሰብ ብኢድ ካብ ሓደ ኦም ዝተሰርሑ እዮም ከም እንሪኦ ዘለና እቲ ቅርፂ ድማ ናይ ፅዮን ማርያም ኣክሱም ምስሊ እኒሀዎ ብላዕሊታት ከባቢ ውርድ ኢልና ክዓ ናይ ዝተፈላለዩ መልኣክቲ ፎቶታት ስእሊ ዝሓዘ እዩ፣ ልክዕ ከም ማዕፆ ዝክፈቱ ዝዕፀውን እዮም፡፡

እዞም እንሪኦም ዘለና ፎቶ ናይ ሕጊ ኣኽበርቲ ልብሲ ዝለበሱ ሰባት እዮም ዝንሄዉ። እዞም ሕጊ ኣኽበርትታት እዚኣቶም እብ ዝተፈላለዩ ኣብ ብዓላት ዘለዎ ኣብ ናይ መንገድን ትራፊካት ምጭንናቕ ከይፍጠር ዝኾነ ናይ ሰብ ክእከበሎም ዝኽእሉ ቦታታት ተላቢሶም ንሰብ ካብ ሓደጋ ንምሕላው ሕጊ ኣኽበርቲ ዝኽደንዎ ክዳን እዩ።

እዚ ምስሊ እዚ ዘርእየና ድማ ናይ ፋሽን እዩ ዝንሄ እዚ ከም ቦርሳ ዝተፈላለዩ ዓይነት መጋየጽታት ዝተሰርሐ ቦርሳ እዩ ዝንሄ ዝተፈላለዩ ዓይነት ሕብሪ ዘለዎ ናይ ፋሽን መግለጺ እዩ ዝንሄ ዝተፈላለዩ ክርታት እዩ ተሰሪሑ ካብ ብጫ፤ ኦሬንጅ ዝተፈላለዩ ዓይነት ሕብሪታት ኣለዉዎ።

እዚ ምስሊ ዘሪኤና ናይ ጎደና ንግድን ምትዕድዳግን እዩ፡፡ ከም ንሪኦም ዘለና ባህላዊ ክዳውንትታት ኣለው፣ ዓለባ ዓዲ፣ ጥልፊ፣ ከም ኩታን ጋብን ዝተፈላለዩ እዩም ዘለው። ዝዕድጉን ዝሸጡን ድማ ጠጠው ኢሎም አለዉ። እዚ እዩ ዘርኤና፡፡

እዚ እንሪኦ ዘለና ምስሊ ናይ ስራሕ ምስሊ ኮይኑ ጀነራል እዩ ዝኒሀ ኣብ ዝኮነ ሓላፍነት ልዕል ዝበለ ዝተቀመጠ እና ኣኬባ እዩ ዝመርሕ ዘሎ እዚ ምስሊ እዚ ናይ ስራሕ እዩ ዘርእየና፡፡

እዚ ምስሊ ዘርኤና ናይ ንግዲ ምትዕድዳግን ምስሊ እዩ ዝኔኤ ኣብ በትሪ ገሮም ዝንተጠልጠሉ ደርሆታት ኣለዉ እዚኣቶም ናብ ንዕዳጋ ዝመፁ እዮም ሰባት ይገዝኦም። እዚ ከይዲ እዚ ድማ ንግዲን ምትዕድዳግን ይባሃል።

እዚ ንሪኦ ዘለና ምስሊ ናይ ንግዲ ዕዳጋ ምስሊ ኮይኑ ጫማታት አዮም ዝንኤዉ ኮንጎ ጫማ ይብሃል ብተለምዶ ዝተፈላለዩ ናይ ኣወዳትን ናይ ኣጓላትን እዮም ዝንኤዉ ዝተፈላለየ ሕብሪ እንኤዎም ዕንቋይ፣ ቆፃል፣ ፃዕዳ ዝተፈላለየ ዓይነት ሕብሪ ዘለዎም ጫማታት እዮም ዝንኤዉ ፡፡

እዚ እንሪኦ ዘለና ምስሊ ናይ ማዕፆ ምስሊ እዩ ዝንሄ፡፡ ናይ ቤት ትምህርት ማዕፆ ምስሊ እዩ፡፡ ከምንሪኦ ዘለና ቤት ትምህርቲ ምኳኑ ዘርእየና አብ ላዕሊ በዚ ሓፂን ተሰሪሑ ዘሎ ፅሑፍ 1ይ ብርኪ ቤት ትምህርቲ ባዜን ከምዝብል ዘሎ ናይ ትምህርቲ ምኳኑ ካብኡ ሪኢና ንርዳእ፡፡

እዚ ንሪኦ ዘለና ምስሊ ከም ዘርእየና ናይ ቀደም ሰባት ዝኽተልዎ ዝነበሩ ፋሽን እዩ ዘርእየና። እዚ ተኸዲናቶ ዘላ ስረ እና እዚ ተኸዲናቶ ዘላ ጃኬት ናይ ቀደም እስታይል ከም ዝነበሩ ምስ ሸሚዝ ጌርካ ብኣፍሮ ፀጉሪ እስታይል ከም ዝነበረ እዩ ዘርእየና።

እዚ ምስሊ እዚ ድማ ድምፂ ወያነ ወይ ዲዳብሊው ኢንተርናሽናል ዘቅርቦ ዜና እንትክውን እዚ ዜና ድማ ብዛዕባ ኢፍትሓዊ አተዓዳድላ ረዴኢትን ሳዕብየኑን እዩ ዝብል ዘሎ አብ ምሃብ ረዴኤት ዘሎ ጉድለታት ዘረኢ ዜና እዩ ዘቅረብ ዘሎ ዲዳብሊው ፡፡

እዚ እንሪኦ ዘለና ምስሊ ናይ አትክልትን አሕምልቲ ዝምደብ ኮይኑ ከምንሪኦ ዘለና ዝሰገነ ሸዊት እዩ ዝነኤ ዝተፈላለየ ፍረ ሒዙ እነኤ አብ ምስገን ዝርከብ እይ ገና አሸወተን አይተቀየረን ገና አብ ምስጋን ዘሎ አብ አትክልትን አሕምልቲ ዝምደብ እዩ፡፡

እዚ እንሪኦ ዘለና ምስሊ ናይ ተፈጥሮን ኣከባብን እንትከውን ደስ ዘብል ዓይነት ምስሊ እዩ ዝኒኤ ፀሓይ ጩራ ከባቢ ዓሰርተ ሓደ ሰዓት ዘሎ ናይ ፀሓይ ብርሃን ስእሊ እዩ ዝኒኤ ደስ ዘብል ትርኢት እዩ ዘለዎ ኣብ ናብ ምዕራብ ገፅ ክትከድ እንተላ ፀሓይ ዘርኢ ምስሊ እዩ።

እዞም ሰባት ኣብ እዚ ምስሊ እንሪኦም ዘለና ድማ ሰለስተ ሰባት እዮም ዝነሄዉ፡፡ እቶም ወይ ድማ ማዊል ናይቲ ካፌ ኮይኖም ዝኮነ ነገር ንምጥቃም ዝብላዕ ዝስተይ ንምጥቃም ኢሎም እዮም መፅኦም ዝንሄዉ፡፡ እዛ ጠጠው ኢላ ዝንሃ ድማ ከም መስተናገዲት ኮይና እያ እትሰርሕ እና ንዝደለይዎ ነገር ንምሕታት እያ ቀሪባ ዘላነ ።

ህፃውንቲ ብመምሃሪ ሓገዛ ዝተደገፈ ትምህርቲ መምህር ተምህሮም አላ።

እዚ ምስሊ እዚ ዘሪእየና ናይ ኣርማ ምስሊ እዩ። እዚ ኣርማ እዚ ከዓ ናይ ጋንታ መቐለ ሰብዓ እንደርታ እዩ ዘርኤና ዝተፈላለየ ናይ ኣምበሳን ምዓም ኣምበሳን ዝብል ፅሑፍ ለ ኣሎ ናይ ሓወልቲ ሰማእታት ናይ ሃፅይ ዮውሃንስ ራብዓይ ዝተፈላለዩ ምስሊ ንመቐለ ዝዉክሉ ምስልታት እዩ ሒዙ ዘሎ እዚ ኣርማ።

እዚ ምስሊ እዚ ከም ንሪኦ ዘለና ናይ እንስሳ ዘገዳም ዝኾነ ዝብኢ ዝብሃል እንስሳ እዩ ዝንኤ፡፡ ዝብኢ ካፍቶም ኣብ ዱር ዝነብሩ እንስሳታት ሓደ እዩ፡፡ ከም እንሪኦ ዘለና ብጨጉሪ ዝተመልአ እዩ ሰዉነቱ ፀሊም ቱኳዕ ቱኳዕ ዘለዎ ብጫ ሕብሪ ዘለዎ ፀጉሪ እዩ ዘለዎ፡፡

እዚ ንሪኦ ዘለና ምስሊ ድማ ናይ ዝኮነት ከተማ ምስሊ እዩ ዝኒአ እቲ ወቅቲለ ኣብ ሓዱሽ ዓመታት ኣከወቅቲ ካብቶም ኣብኡ ዝኒኣዉ ዕምበባታት ብምርዳእ ንፈልጥም ምክንያት ዞም ዕምበባታት እዚኣቶ ኣብ ሓዱሽ ዓመት ጥራይ ከምዝወፁን እታ ከተማ ደማ ከምይ ዓይነት ዉቅብቲ ደስ ብሃሊት ከምዝኮነት እቲ ምስሊ የርኢ ዝተፈላለዩ ፎቃት እአዉ ፅርግያታት ግቦታት ብርሕቀት ይርኣዩና ኣለዉ

እዚ ምስሊ ህፃን ሕምባሻ ክበልዕ ተዳሊዩ ይርከብ።

እዚ ንሪኦ ዘለና ምስሊ ድማ ናይ መጋያየፂ እዩ፡፡ ጥንታዊ እዩ። ናይ ቀደም ስባት ዝጥቀምሉ ዝነበረ እዩ ።ካብ ዝተፈላለየ ዕንቁን ብገመድን ገይርካ ዝስራሕ እዩ፡፡ ድስ ዘብል ንመመላክዒ ዝጠቅም እዩ፡፡

እዚ ንርእዮ ዘለና ቦታ ናይ ቤት ምግብን መስተን ቦታ እዩ። ካብቲ ምስሊ ክንዕዘቦ ንክእል ኢና ዝተፈላለዩ ካብ ፀሓይ ዝከላከሉ ፅላላት ወንበራት ተኽልታት እዩ ዝኒሀ በዚ እውን ናይ ፅዳት ሰራሕተኛታት እውናይ እኒሀዋ። ደስ ዘብል ናይ መዘናግዒ ቦታ እዩ ዝኒአ።

እዚ እንሪኦ ዘለና ምስሊ ታሪክን ተፈጥሮን እዩ ዘርድአና ኣዚ እንሪእ ዘለና ምስሊ ታሪካዊ እዩ ሓድጊ እዩ ነዊሕ ዓመታት ዝፀንሐ ናይ ዓድዋ ይሓ እዩ። ኣብ ይኖስኮ ዝተመዝገበ እዩ። ጎብነይቱ ዝግብንይዎ ቦታ ኣብ ትግራይ ካብ ዝርከቡ ሓደ እዩ።

እዚ ምስሊ እዚ ዘሪኢና ናይ ፀጉሪ እዩ ።ደስ ዘብል ዝተፈላለዩ ዓይነት ዲዛይናት ናይ ፀጉሪ አቀማቅማ እዩ ዘሪኢና ባንከር ዝበሃል ስታይል እዩ ዝኒሄ እዚ ፀጉሩ እዉን ይስራሕ ከም ዘሎ ብላዕሊ ዘሎ ሰብ ሰራሒ ፀጉሪ መሸንተር ሒዙ ናይዚ ፀጉሪ ናይ ሓድሽ ቅምቃም ድማ ናይ እንዳ ፀጉሪ ቤት ምኻኑ የሪኢና።

እዚ ንሪኦ ዘለና ምስሊ ድማ ጥበብን ባህልን እዩ ዘርኤና፡፡ እዛ ኣብዚ ዝኒኣ ሰበይቲ ዝተፈላለየ ዓይነት ባህልታትና ዘርኢ ጥበባትን ዘርእዩ ነገራት ኣለዋ፡፡ ማሕዘል ሒዛ ኣላ፡፡ ማማይ ሓዚላ ኣላ፡፡ ተቆኒናቶ ዘላ ቁኖ ኣብ ክሳዳን ኣብ እዝናን ዘለው መጋየፅታት ዝተፈላለየ ዓይነት ተኸዲናቶ ዘላ ልብሲ ናይ ባህልን ጥበብን ዘርኢ እዮም፡፡

እዚ ንርኦ ዘለና ምስሊ ናይ መጋየፂ ምስሊ እዩ። ከም ንርኦ ዘለና እታ ጋል ኣብ ክሳዳ ኣንጥልጥላቶ ዝንሃ ደስ ዘብል ጥንታዊ ዝኮነ ናይ መጋየፂ እዩ ዝነህ። እዚ መጋየፂ ካብ ንርኦ ዘለና ብሃሪ ጌራ ኣስራቶ ዝኒሃ ። ኣብ ክሳዳ ደስ ዝብል ባህላዊ ዝኮነ መጋየፂ እዩ ዝንሂ።

እዚ ዘሪአና ናይ ጥበብን ባህልን እዩ። እዚ ምስሊ እዚ ምስሊ እዚ ከም ንሪኦ ዘለና ናይ ፃሕሊ ሞጎጎ ጀበና ስራሕትታት እዮም ዝንሂዎ እዞም ስራሕታት እዚ ኣቶም ብኢድካ ካብ ጭቃ ዝስርሑ ስራሕትታት እዮም እዚኦም ክንደየናይ ዝኣክል ናይ ኢድ ስራሕ ተፅዕኖ ከምዝፈጥር እዮም ዘርኢና::

እዚ ንርኦም ዘለና ምስሊ ናይ ተፈጥሮን ኣከባቢን እንትከውን ኣብ ዝኮነ ደስ ዘብል መናፈሻ እዩ ዝነሄ። ናይ ኣክሱም ሓወልቲ ቅርፅታት ዘለዎ ደስ ዘብል ኣብ ጎደና ከም ዝነህ ድማኒ በዚ ድሕሪና ዘሎ ምስሊታት የርኢና ደስ ዝብል እፅዋት ተክልታት ከፍ ኢልካ ክተወገዕሎም፣ ክትዕርፈሎም፣ መንፈስካ ክትሕደሰሎም፣ ዝማርኩ ቦታ ምካኖም እዩ ዝርኤና እቲ ቦታ።

እዛ ኣብ ምስሊ አንርእያ ዘለና ጎርዞ ጡጥ እንዳፈተለት ዓለባ ብጡጥ ዝተሰርሐ ዓለባዓዲ ለቢሳ ሓሙሽተ ኣልባሶ ተቆኒና ኣብ ፀግዒ ናይ በሪኣፍቤት በራ ኮፍ ኢላ ባህሊ ትግራይ ናይ ዝገልፅ ሰእሊ እዩ ዝኒአ።

እዚ እንርኦ ዘለና ናይ DW ፀብፃብ ዜና እዩ ዝኔኤ እቲ ፀብፃብ ባህጊ ህዝቢ ትግራይ ንሰላም ክንደናይ ከምዝደሊ መስዋእቲ ከምዝከፍል DW ነዚ ፀብፃብ ሕዝዎ ቀሪቡ ዘሎ።

እዚ ዘሪአና ኣብ ጎደና ዘለዉ ገዛታት እዮም:: ጎደናታት ይምዕብሉ ከምዘለውን ኣብቲ ጎደናታት ፎቅ ከም ዝስርሑ ዘለዉ እዩ ዘሪአና ዝተሃደመ ገዛ እንኤ ገና ልዕሊኡ እዉን ዝቅፅል ምኳኑ ኮለን ጠጠዉ ዘሎ ምኳኑ የርእየና::

እዚ ምስሊ እዚ ዘረእየና ዝተፈላለዩ ናይ መልክዕና መፀበቒ መሐለዊ ዝተፈላለዩ ዓይነታት ክሬማት እዩ ዘርእየና ዘሎ ኮስሞ እና እኒሳ ዝበሃሉ እኔዉ ዋግኦም ለ 250፣300 ምዃኑ ኣፍቲ ፎቶ ይገልፅ እዩ።

እዚ እንርእዮ ዘለና ምስሊ ናይ ቤትምህርቲ ምስሊ እዩ ዝኒአ። ከምንርእዮ ዘለና ካብቲ መፋለጢ ዝኒአ ክንዕዘቦ ንክእል። ቤትምህርቲ ምኳኑ ናይ ህፃዉንቲ ምኳኑ ምክንያቱ ኣፀደ ህፃናት ፊደል ዝበሃል ምኳኑ ዘርእየና ።ስራሕ ከምዝጀመሩን ተምሃሮ ከምዝቅበሉን እዩ ዘርኢ፡፡

እዚ እንሪኦ ዘለና ምስሊ ናይ ስፐር ማርኬታት ኣቅሑታትእዩ ዝኒሀ። ናይ መጋየፅን መማላክዕታት እዮም ዝተፈላለዩ ዓይነታት ሳሙናታት ኣለው። መልክዕና ክሕልውና ዝክእሉ ዝተፈላለዩ ዓይነት ናይ ቆልዑ ናይ ዓበይቲ ናይ ገፅን ናይ ሰውነትን ናይ ሳሙና መጠሺ እዩ ዝኒሀ። ኣብ መደርደሪ እዮም ዘለው፡፡

እዚ ምስሊ እዚ ዘርእየና ናይ ሙዚቃ ምስሊ እዩ ካብ ሙዚቃ ዝተቀንጨበ እዩ። እዚ ደራፊ ኣብ ዝኮነ ቦታ ከይዶም ኣብ ባንዲ ዳደረፈ እዩ ዘርኢ እዚ ምስሊ እዚ ናይ ሓደ ሙዚቃዊ እዩ ዝኒሀ።

እዚ ንሪኦ ዘለና ምስሊ ናይ ንግድን ምትዕድዳግን ቦታ ሙኻኑ እዩ ዘርእየና ናይ ቡና መካዝን እዩ ዝንሄ ከምንሪኦ ዘለና ቡና ዝሓዙ ብዙሓት ክሻታት ኣለዉ እና ዝ ቦታ እዚ ናይ ቡና መሸጢ ሙኻኑ ካፍቲ ኣብኡ ዝንሄዉ ብርክት ዝበሉ ቡናታት ምዕዛብ ንክእል::

እዚ ንሪኦ ዘለና ምስሊ ናይ መቀለ ሰብዓ እንደርታ ኣርማ ወይ ድማ ባንዴራ እዩ ዝኒአ። ናይ መቀለ ሰብዓእንደርታ ምኳኑ ድማ ካብቲ ሕብሩ እና ኣብቲ ባንዴራ ሰፊሩ ዘሎ ኣርማ ወይ ድማ ፅሑፍ ንዕዘብ። ናይ መቀለ ሰብዓ እንደርታ ናይ ስፖርት ክለብ ኣርማ እዩ ።

እዚ እንሪኦ ዘለና ምስሊ ናይ ሱፐርማርኬታት ኣቑሑታት እዮም ዝንኤዉ። ዝተፈላለዩ ዓይነታት ናይ ሳሙና ዝሽየጠሉ ቦታ ምዃኑ የርእየና። ዝተፈላለዩ ዓይነት ሳሙናታት እዮም ዘለዉ ንገፅና ይኹን ንኢድና ንኻልእ ሰዉነትና ንዝተፈላለዩ ነገራት ዝጠቑሙና ዓይነታት ሳሙና መሸጢ ቦታ እዩ ዝንሄ።

እዚ ምስሊ ዘሪአና ድማ ኣብ ዝኾነ ሱፐርማርኬት መሸጢ ምዃኑ እዩ። ዝተፈላለየ ዓይነት ዝሽየጡን እውን ከምን ብሽኩቲ ኣቦወለዲ ከምኒ ሳን ችፕስ ካብ ድንሽ ዝተሰርሑ ዝተፈላለየ ትምህርቲታት ዝብልዑ ነገራት መሸጥ ምዃኑ እዩ እቲ ሱፐርማርኬት ዝሕብረልና።

እዚ ንሪኦ ዘለና ምስሊ ታሪኽን ተፈጥሮን እዪ ዘርእየና። እዚ ታሪኻዊ ቦታ ሓድጊ ምኻኑን ካብቲ ናይቲ ስእሊ ምስሊ ርኢና ክንዕዘብ ንኽእል ካብ እምኒ ተሰሪሑ ብኦማት ዝተሰርሑ ድማ መስኮት እኒኤዎ። ደስ ዘብል ቅርፂ ዘለዎን ታሪኻዉን ሓድጋዉን ዝኾነ ቦታ እዪ ።

እዚ እንሪኦም ዘለና ካሳ ይባሃል እዚ ካሳ እዚ ናይ ቢራ እዩ ። ቆፃል ብምኳኑ ናይ ዋልያ ቢራ ምኳኑ ካብቲ ሕብሩ ይገልፀልና። ኣብ ካፌ ነገር ከም ዝኒሄ ይሕብር ምክንያቱ ኣብ እንዳ ካፌ ጥራይ ከም ዝርከቡ እዞም ካሳታት እዚኣቶም ዝፍለጥ እዩ፡፡

እዚ ኣብ ምስሊ እንሪኦ ዘለና ኣብ ቤት ፅሕፈት ዝርከብ ከፍ መበሊ እንትኸውን እዚ ከዓ እቲ መገልገሊ ኣካል ንተገልገልቱ ኣብ ቅድሚት ከፍ ኣቢሉ ግልጋሎት ዝህበሉ ከፍ መበሊ ኾይንና ንሪኦ፡፡

እዚ እንርእዮ ዘለና ምስሊ ድማ ናይ መሰረታዊ ልምዓት እዩ ዝሊአ። ዝተፋላለዩ ገዛታት እኒአዉ ገዛ ኮንዶሚነየም ኣሰፋልት ፅርግያ እኒአ። ሓለፍቲ ሰባት አኒአዉ ።ናየይ ሓንቲ ዓዲ ናይ ምምዕባል ዘርኢ ምስሊ እዩ ዝኒአ፡፡

እዚ ንሪኦ ዘለና ምስሊ ናይ ንግድን ምትዕድዳግን ምስሊ እዩ ዝንኤ፡፡ ከምንሪኦ ዘለና ዝተፈላለየ ዓይነት ሸቐጣ ሸቐጣት እንሄዉ ኣብቲ ጎዳና ዝተፈላለዩ ዓይነት ስራሕ ዝሰርሑ ድንዃናት፣ ቤት መድሓኒት መደበር፣ ዝተፈላለዩ ዓይነት እንሄዉ፡፡ እቲ ዘርእየና እዚ ምስሊ ናይ ንግድን ምትዕድዳግን እዩ፡፡

እዚ ንሪኦ ዘለና ምስሊ ናይ ታሪክን ተፈጥሮን እዩ ዘሪአና ናይ ሓደ ታሪካዊ ቦታ ንቱሪዝማት ኣ ቦታ መንገዲ ኸይጠፍኦም ዝሕብር ታፔላ ነገር እዩ ዝኒአ ደስ ዘብል ካብ እምኒ ዝተሰሐ ናይ ጥንታዉያን ናይ ኣክሱም ቅርፂ ዘለዎ ናይ ቦታ መሕበሪ ታፔላ እዩ ዝኒአ።

እዚ እንሪኦ ዘለና ምስሊ ናይ ኣፀደ ህፃናት ቤት ትምህርቲ ምስሊ እዩ ዝኒኤ። ናይ ኣፀደ ህፃናት ቤት ትምህርቲ ምስሊ ምኳኑ እውን ካብቶም ኣብኡ ኣብቲ ፎቶ ተሳኢሎም ዝኒኤው ህፃውቲታት ፣ ባንቡላታት ምዕዛብ ንክእል፤ ዝተፈላለዩ ዝጫወቱን ትምህርቲ ቤት ዝከዱን እዩ ዝገልፅ።

እዚ ንሪኦ ዘለና ምስሊ ናይ ሕርሻ ግብርን ምስሊ እዩ ዝኒሀ፡፡ ኣብዚ ምስሊ ዘሎ እኽሊ ጣፍ እዩ ዝኒሀ፡፡ ዞም ሰባት ኸዓ ነዚ ጣፍ ይዓፅድዎ ኣለዉ፡፡ ጣፍ ተዘሪኡ ምስ ደረቐ ይዕፀድ እዩ፡፡ ነዞም ሰባት እዚኣቶም ብቲ ከይዲ ንሱ ተኸቲሎም ነቲ ዝተዘርአ ጣፍ እዮም ዝዓፅዱ ዘለዉ፡፡

እዚ እንሪኦ ዘለና ምስሊ ናይ ሕርሻን ግብርናን ልምዓት እንትኸዉን ከም እንሪኦ ዘለና ናይ ጡጥ ቦታ እዩ ዝንኤ ጡጥ ዝቦቕለሉ እዩ ዝንኤ እና ዝተፈላለዩ ሓለፍትታት መፅዮም ነዚ ናይዚ ጡጥ ኣቦቓቕላ ኣብ ከመይ ደረጃ ከም ዘሎ እንዳጎብነይዎ እዩ ዘርእየና እዚ ምስሊ እዚ።

እዚ እንሪኦ ዘለና ስእሊ ክዓ ናይ ስዋ ምስሊ እዩ ስዋ ብብርጭቆ ኮይኑ ኣብ ዝኮነ ጉዳይ ከም ዘሎ እቶም ኣብኡ ዘለው ሳዕርታት ሰቲታት ይሕብሩ እዚ ስዋ ክዓ ናይ ትግራይ ባህላዊ መስተ ምኳኑ ዝፍለጥ እዩ፡፡

እዚ ንርኦ ዘለና ምስሊ ናይ ኣብ ቀደም ግዜ ዝነበረ ዝነበሩ ሕጊ ኣክባሪ ክዳን ዝተከደነ ዘርኤና ምስሊ እዩ ዝነኤ። ከም ንሪኦ ዘለና ፃዕዳ ናይ ታሕትን ናይ ላዕሊ ድማ ቆፃልን ኣብ መዓንጡኡ ከባቢ ከዓነየ ናይ ጥይት መትሓዚ እዩ ሒዙ ዘሎ።

እዚ እንሪኦ ዘለና ምስሊ ናይ ሱፐርማርታት ኣቁሑታት እንትኮን ዝተፈላለዩ ቫይታሚናት ዘለዎ ናይ ሳምናታት ውፅኢት እዩ ዘሪኤና ዘሎ። ናይ ሱፐርማርኬት ምዃኖም እውነይ ካብ'ቲ ሳምናታት ሪኢና ክንዕዘብ ንክእል ኢና።

እዚ ምስሊ ብቁልቲ ዝበሃል እንተኸውን ካብ ዓተር ባሕሪ ይዳሎ።

እዚ ምስሊ ዘርአና ድማ ናይ ሕጊ ኣክበርቲ እዩ። ኣብ ባንኪ ዘለዉ ሕጊ ኣክበርቲ ናብ ባንኪ ክትኣቱ ከለካ ዝፍትሹካ ናይ ሕጊ ኣክበርቲ ምስሊ እዩ ዘሎ ኣብዚ ምስሊ እዚ።

እዚ ንሪኦ ዘለና ምስሊ ሆቴል ኮይኑ ኤዜዶስ ዝበሃል ኮይኑ ደስ ባሃሊ ጥንታዊ ዝማዕረገ ህንፃ ዘርኢ ምስሊ እዩ፡፡

እዚ ንሪኦ ዘለና ምስሊ ናይ ሱፐር ማርኬታት ኣቑሑት ተሸጠ ምዃኑ ካብቲ ምስሊ ርኢና ንግንዘብ፡፡ ምኽንያቱ ዓይነት ዝሽየጡ ናይ ሱፐር ማርኬታት ኣቑሑት እዩ ሒዙ ዝኒአ፡፡ ዝተፈላለዩ ጥዑማትን ንኽትበልዖም ዝስሕቡን ደስ ዘብሉን ናይ ምግብታት ዓይነት እዩ ዝኒአ፡፡

እዚ ንሪኦ ዘለና ምስሊ ናይ ሃይማኖት ምስሊ እዩ፡፡ ዝኒህው ተከተልቲ ሃይማኖት እስልምና ስላማዊ ሰልፊ ወፅዮም ዘርኢ እዩ ዝኒሄ ተከተልቲ ሃይማኖት እስልምና ምካኖም ከዓኒየ ካብ ክዳኖም ካብ ገይሮምዎ ዝኒህው ነገራትን ምዕዛብ ንክእል፡፡

እዚ ንሪኦ ዘለና ምስሊ ናይ ሕርሻን ግብርናን እንትከዉን ነዚ እክሊ ዝተዓፅዱ እክልታት ተኣኪቦም ኣብ ዓዉዲ ዎሆ እንትብሃሉ እዩ ዘሪአና። ብሰብ እዮም ዎሆ ዝበሃሉ እና ዝሰብኣይ ኣብ'ዚ ምስሊ ንሪኦ ዘለና ነዚ እክልታት ዎሆ እንትብሎም ተሎ እዩ።

እዚ እንሪኦ ዘለና ምስሊ ናይ መስረታዊ ግልጋሎት ኮይኑ ኮብልስቶን መነናእሰይ እዮም ዝነኒኣውከ ዝሰርሕሉ ወይ ድማ ልማዓት ናይ ሓንቲ ዓዲ ዘርኢ ኮብልስተቶን ምስሊ ኮይኑ እዞም መናእሰይ እውን ኣብ ስራሕ ዝውዕሉሉ ቦታ እዩ፡፡

እዚ ንሪኦ ዘለና ምስሊ ናይ ሙዚቃ ቅንጫብ ምስሊ እዩ ዝኒሀ። ድጄ ኣሹ እዩ ዝበሃል እዚ ደራፊ ናይ ትግራይ ወታደራት ልብሲ ለቢሱ ዝተፈላለዩ ዓይነት ክዳናት ጌሩ እንሀ ።ናይ ኮማንዶታት ቆቢዕ ጌሩ እንሀ ።ለቢስዎ ዘሎ ናይ ላዕልታት እውን ከምኡ እዩ። ሬድዮ ሃሎ ምናምን እዉን ሒዙ ኣሎ ።

እዚ ንሪኦ ዘለና ምስሊ ናይ መጓዓዚ ኣድጊ ምስሊ እዩ ዝኒኤ ሰብ ዝጥቀሙለን ካብ ገዛ ካብ ዝኾነ ቦታ ናብ ዝኾነ ቦታ ዝኸዱለን ብናይ እንስሳት መጓዓዚት እያ፡፡ እኽሊ እያ ትሽከም ዝተፈላለዩ ነገራት ከምኒ ማይ ምናምን ትሽከም እያ፡፡

እዞም ኣብ ምስሊ ንሪኦም ዘለና ናይ እፅዋት ወይ ድማ ናይ ተኽሊ ምስሊ እዩ ዝኒአ፡፡ እቶም ንሪኦም ዘለና እዞም ተኽልታት እዚኣቶም ናይ ጎደና ተኽልታት እዮም ዝኔአዉ፡፡ ደስ ዘብልን ነቲ ጎደና ዘማዕርጉን ዓበይቲ ተኽልታት እዮም ዝኔእዉ፡፡ ከም ንሪኦም ዘለና ዝኾነ ንውሕ ንውሕ ዝበሉ ቖፃላት ሕብሪ ዘለዎም እንደገና ከዓ ሓሪ ዝኣምሰለ ሕብሪ ዝኒአዎም እዮም፡፡

እዚ እንሪኦ ዘለና ምስሊ ናይ ዜና ኣውታር እዩ ዝኒሄ፡፡ እዚ ናይ ዜና ኣውታር ድማ ብድምፂ ወያነ ቴሌቪዥን ዝቐረበ ናይ ሓደ ወቕታዊ ዜና እዩ ዝኒኤ፡፡ እዚ ዜና ከምንሪኦ ዘለና ዝተፈላለዩ ፖለቲከኛታት ናይ ዞባታት ኣማሓደርቲ ዝኒኤውዎ እዩ፡፡

እዞም ኣብ ምስሊ ንሪኦም ዘለና ናይ ዝተፈላለዩ ዓይነት መጋየፂታት እዮም እኒአው፡፡ ንኣብነት ከም እኒ መስቀል፣ ኩትቻ፣ ጎባጉብ ዝተፈላለዩ ዓይነታት ስንዲዳት ኣብ ኢድካ ኣብ ክሳድካን ዝእሰሩ ፣ ኣብ ኢዝንኻ ፣ኣብ ግንባርካ ዝእሰሩ ዝተፈላለዩ ዓይነት መጋየፂታት እዮም ዝኒኤው፡፡ ብሃሪ ጌርካ እዮም ዝእሰሩ፡፡

እዚ ኣብ ምስሊ ንሪኦም ዘለና ናይ ዜና መቅረቢ ትካል ዝኮነ ኣርማ እንትኸውን ፍሉይ ሽሙ ኸዓ ቪኦኤ እናተብሃለ ዝፍለጥ ዓለም ለኻዊ ሚድያ ኮይኑ ንሪኦ።

እዚ እንርእዮ ዘለና ምስሊ ናይ ፀጉሪ ምስሊ እንትከዉን ደስ ዘብል ናይ ፀጉሪ ዲዛይን እዩ ዝንኤ ቁጥጥር እዩ ዝበሃል ደስ ካብዘብሉ ናይ ፀጉሪ እሰታይል ሓደ እዩ ፋሽን ቁኖ እዩ በኣዋለድ እዩ ዝቁነን እዚ ቁኖ እዚ፡፡

እዘን ንሪአን ዘለና ምስሊ ናይ ገዛን ናይ በረኻን እንስሳታት ኣዕዋፍ ይበሃላ ወይ ድማ ርግቢት ብምብሃል ይፍለጣ፡፡ ደስ ዘብል ሕብሪ ዘለወን ናይ ሰላም ተምሳሌት ዝኾና እንስሳ እየን፡፡ ፃዕዳ ሕብሪ እዩ ዘለወን፡፡

እዚ አብቲ እስከሪን ዝንሄ ምስሊ ድማ ናይ መስግድ አልነጋሽ ኮይኑ አብ ውቕሮ እዩ ዝርከብ እዚ መስጊድ እዚ ግን ብአብ ትግራይ ዝነበረ ኩናት ምክንያት ብከቢድ መሳርሒ ተወቒዑ ከምዚ ኢሉ ፈሪሱን ዓንዩን ዝርከብ መስግድ እዩ፡፡

እዛ ኣብ ምስሊ እንርእዮ ዘለና ቤት መገቡነዪ እንትኸውን እዙይ ከዓ ንሓንቲ ዓዲ ዘለዋ ባህልን ታሪክ ካብ ምፍላጥ ብዝበለፀ ነታ ሃገር ከም ኣታዊ መርከቢ ኮይኑ ይጠቅም።

እዚ ምስሊ እዚ ካብ እምኒ ዝተሰርሐ ፅሑፍ እዩ እዚ ዝንኤ ሐ ኾይኑ ዝኾነ ትኳዕ ነገር ዘለዎ እዩ፡፡ ኣብ ልዕሊኡን ብታሕትን ዉነይ ብዝተፈላለዩ ዓይነት ቛንቛ ዝተፅሓፉ ኣፍቲ እምኒ ዝተፀረበ ፁሑፋት እንኤዉ ጥንታዊ እምኒ ምዃኑ ካብ ትሪኢቱ ወይ ካፍቲ እስክሪን ሪኢና ክንዕዘብ ንኽእል፡፡

እዚ ንሪኦ ዘለና ምስሊ ናይ ገዛ ምስሊ እዩ ዝኒአ ናይ ማሕበራዊ ኣነባብራ እዩ ዘርእየና ደስ ዘብል ናይ ዝተፈላለዩ ናይ ብዙሓት ናይ ሓባር ገዛ መንበሪ ምዃኑ እዩ ዘርእየና ዝተፈላለዩ ገዛ ምዃኖም ከዓኒ ካብቲ ዝኒአዎ ትርኢት በዚ መሿኽቲ ምህላዎም ክንዕዘብ ንኽእል።

እዚ ንሪኦ ዘለና ናይ ቤት ምግብን መስተን እዩ ዝኒኤ ድስ ዘብል ድባብ ዘለዎ ደስ ዘብል ገዛ እዩ ዝኒኤ ሬስቶራት ነገር እዩ ዝኒሂ ደስ ዘብል ናይ ምግብን ናይ መስተን ቦታ እዩ:: ዝኒኤ ደስ ዘብል መብራህትታትን ዝማዕረጉ ወንበራት ደስ ዘብል ተክልታት እዩ ዘሎ አብዚ ገዛ፡፡

እዚ ንርኦ ዘለና ምስል ድማ ናይ መጋየፂታት ምስሊ ኾይኑ እዞም መጋየፅታት እዚኦቶም ካብ ኦም ዝተሰርሑ ናይ መስቀል ቅርፂ ዘለዎም ኣብ ክሳትካ ዝሕነቁ እዮም። ቶ ዝብል ቅርፂ እንሆዎም መብዛሕትኦም ዝተፈላለዩ ድዛይን ወፅጎም ኣብ ክሳትካ ዘንጥልጠሉ መጋየፅታት እዮም።

እዚ እንሪኦ ዘለና መሳርሒ እንትከዉን ናይ ቤት ፅሕፈት መሳርሒ እዩ። ዝተፈላለዩ ወረቀት ንትሕሓዝ ዝጠቅም ናይ ቤት ፅሕፈት መሳርሒ እዩ ፅሊም ሕብሪ እዩ። ዘለዎ ዝተፈላለዩ ፃዕዳ ሕብሪ ዘለዎም እዉን እኒአዉ ንደፍተር ወረቀት ምትሓዝ እዮም ዝጠቅሙና።

እዚ ምስሊ ካብቶም ባህላዊ መሳርሒ ሙዚቃ ሓደ ኾይኑ ጭራ ኸዓ ይበሃል ካብ ቆርበትን ፀጉሪ ፈረስ ይስራሕ።

እዚ ምስሊ እዚ ዘርአየና ድማ ናይ ድምፂ ወያነ ፀብፃብ እዩ፡፡ እዚ ፀብፃብ ድማ ናይ ምምራቕ መፅሓፍ እንትከውን ኣባላት ሓይልታት ፀጥታታት ትግራይ ነዚ መፅሓፍ እዚ ብዕለው ክምርቕዎ ከለዉ እዩ፡፡ ናይ ምርቓ ፕሮግራም እዩ ዝንኤ፡፡

እዚ እንሪኦ ዘለና ካብ ናይ እስፖርቲታት ዓይነታት ሓደ ኮይኑ ናይ ምሕማስ ውድድር ይባሃል፣ እና ኣብ ብዙሕ ሰባት ዝተኣከቦ ተወዳደርቲ ኣብ ውሽጢ ኣትዮም በዚ ናቶም ብዝተወሃቦም መስርዕ ገይሮም ካብቲ ሓደ ጫፍ ናይቲ መሐመሲ ናብቲ ሓደ ጫፍ ናይቲ መሐመሲ ብምኳድ ዝግበር ውድድር እዩ፡፡

እዚ ዘርእየና ዘሎ ምስሊ ድማ ኣብ ኩናት ግዜ ኣብ ትግራይ ዝነበሩ ገዛታት ብዝተፈላለዩ ከበድቲ መሳርሕታት እንትዓንው ከለው ዘርእየና ስእሊ እዩ። እዚ ከም ማስረጀ ኮይኑ ዝተሰኣለ እዩ፡፡

እዚ ንሪኦ ዘለና ምስሊ ናይ ሱፐር ማርኬታት አቁሑታት መሸጢ ምካኑ እዩ ዘዕዝበና ዝተፈላለዩ ነገራተ አለው ብዛሓት ደስ ዘብሉ ሕብሮምን ዝጠቅሙ ነገራት እዩ ዘሎ ነዚ ስእሊ እዚ ዘምልክትና ናየ ሱፐር ማርኬት አቁሑ መሸጢ ገዛ ምዃኑ እዩ፡፡

እዚ እንርአዮ ዘለና ምስሊ ናይ መጋየፂ ምስሊ አንትከውን ኣብ ፀጉርካ እዩ ዝግበር። ኣብ እዝንካ ዝግበር እውነይ እኒአ። እዙይ ኣብ ፀጉርካ ገይራቶ ዘላ ፁሩራ እዩ ዝባሃል። ሰለሰተ ናይ መስቀል መልክዕ ዘለዎ እዩ። ብሃሪ ዝተተሓዘ እዮ ።ኣብ ግንባርካ እዪ ዝግበር። ኣብ እዝና ዘሎ ድማ ኩትቻ ይባሃል ።ናይ አዝኒ እዩ መጋየፅቲታ እዮም።

እዚ ንርኦ ዘለና ምስሊ ናይ ሃይማኖት ኣቑሑታት ዝኾነ ምስሊ እዩ ዝነኤ። ከምንርኦ ዘለና ካብ ኦም ዝተሰረሓ ናይ ሃይማኖት ምስሊ ዘሎዎ ካብ ሓፂን ዝተሰረሓ ናይ መስቀል ቅርፂ ዘለዎን እዮም ዝኔኤዉ።

እዚ ኣብ ምስሊ ንሪኦ ዘለና መብዛሕትኡ ግዘ ኣብ በዓል ኣሽንዳ ደቂ ኣንስትዮ ኣብ ርእሰን መዓንጠአንን ጌረን ዝጋየፃሉ ካብ ክሪ ዝስራሕ ዓይነት መጋየፂ እንትኸዉን እዚ ከዓ ብዝተፈላለዩ ዓይነት ሕብርታት ይስራሕ።

እዞም ኣብ ምስሊ እንርእዮም ዘለና ናይ ሱፐር ማርኬታት ኣቁሑታት እንትኮኑ ዝተፋላለየ ዓይነት መጋየፂታት ንጥቀመሎም ንኣፍ ንምልሰላስ ዝጠቅሙ ዝተፋላለዩ ዓይነታት እዮም እንሄዉ ኣብ ሱፐር ማርኬት ምኳኖም ካኣ ተንጠልጢሎም ምህላዎም ከምዚታት ኣቅሓ ከኣ ኣብ ሱፐር ማርኬት ከምዝሽየጡ ዘርእየና እዚ ምስሊ እዚ፡፡

እዛ ምስሊ ንሪኣ ዘለና ድማ ቆልዓ እንትትከውን እቲ ተኸዲናቶ ዘላ ኽዳን ጀርሲ ይባሃል፡፡ እቲ ተቆኒናቶ ዝኒሃ ቁኖ ድማ ጋመ እዩ:: ኣብ ርእሳ ተሰፊያቶም ዘላ ፃዕዳ ፃዕዳ ዛዕጎል ይባሃሉ፡፡ እዚ ኣከዳድናኣን ኣለባብሳኣን ድማ ናይ ኣሸንዳ ባህሊ መግለፂ እዩ፡፡

እዚ እንሪኦ ዘለና ምስሊ ጓል እያ ዝኒይሃ ፋሽን ሸው እያ ተርኢ ዘላ ዝተፈለየ ዲዛይን ዝተገበረ ክዳን ተከዲና ኣብ መድረክ ነዚ ክዳና ተርእዮ ኣላ ዝተፈላለየ ዓይነት ሕብሪ ዘለዎ ፋሽን ክዳን እዩ ዝኒሀ ብቀይሕ፣ ብፀሊም፣ ፃዕዳ እዩ፡፡

እዚ ምስሊ እዚ ዘርኢና ናይ ሃይማኖታት አቦታት ምስሊ እዩ ዘረኢና ።ናይ ሃይማኖታት አቦታት ምኻኖም ዘርኢና ድማኒየ መስቀል ሒዞም አለው። ለቢሶምዎ ዘለው ልብሲ ለ ጳጳሳት ምኻኖም እዚ አብ ርእሶም ዘሎ ቆቢዕን እዞም ጳጳሳት ምኻኖም ናይ ሃይማኖት አቦታት ምኻኖም የርዳእና።

እዚ ምስሊ እዚ ዘሪኤና ድማ ናይ ሃይማኖት እዩ። ሃይማኖት ኣቦታት መፅሓፍ ከመይ ገይሮም ኣብ ብራና ከመይ ገይሮም ከምዝፅሕፍ ዘሪኢ እዩ።

እዚ እንሪኦ ዘለና ድማ ኣብ ጎደናታት ዝጓዓዛ ሳይክላት ኮይነን እዘን ሳይክል ድማ ንመንቀሳቂ ዘይኮነ ከም ዝተፈላለዩ መነፀር ሰዓት ዝተፈላለዩ ነገራት መጋየፅታት ኣብኡ ተሰቂለን እና ንምሻጥ ወይ ድማ ሰብ ንክገዝኦ ዝዘረሉ መሳርሒ እዩ፡፡

እዚ ንሪኦ ዘለና ምስሊ ናይ ፋሽን ምስሊ እዩ ዝኒአ፡፡ እዛ ጎርዞ ጓል ተኸዲናቶ ዝኒኣ ኽዳን ዝተፈላለየ መመላኽዕታት መጋየፂታት ዘለዎ ናይ ፋሽን ክዳውንቲ እዮም ዝኒአው። ጌራቶ ዘላ ዙርያ እዩ ዝባሃል ። ቀይሕ እድያት ዘለዎ፡፡ ዝተፈላለየ ወርቂ ውነይ ጌራ ኣላ። ተቆኒና ኣላ፡፡ ናይ ፋሽን እ ደረጃ እዩ ዘርየና፡፡

እዚ እንሪኦ ዘለና ድማ ናይ ዝተፈላለዩ መጋየፅን መመላክዕን ዝኾነ ድንኳን ምኳኑ ካብ እቲ ምስሊ እንትንዕዘብ ዝተፈላለየ ናይ ባልዚን ምህርትታት ዋገኦም ብክልተን ሓምሳን ዝሽየጡ ዝተፈላለዩ ዓይነታት ናይ ገፅ መሕፀቢ ሻምቦታት ናይ ስኒ ኮልጌታት መሸጢ እዩ ዝኒኤ።

እዚ ምስሊ እዚ ዘርኤና ናይ ንግዲ ስራሕ እዩ፡፡ እዚ ከም ዝሪኦ ዘለና መሻየጥን መተዓዳደግን ቦታ እዩ ዝኒአ፡፡ ካብ ዝተፈላለየ ናይ ሓፂን መፂን ውፅኢት ዝኾኑ ከም እኒ መጋዝ፣ ናይ መጎጎ ሓፂን፣ ፈርኔሎታት፣ ዝተፈላለዩ ብዙሓት ነገራት እዮም ዘለዉ፡፡ እዚኦም ናይ ኢድ ስራሓት እዮም፡፡ ካብ ሓፂን እዮም ዝስርሑ፡፡

እዞም ኣብ ምስሊ ንሪኦም ዘለና ሰባት ፖለቲከኛታት እዮም ዝኒአው። ጋዜጣዊ መግለፂ ክህቡ ተለው እዩ ዘርኢ። እዞም ፖለቲከኛታት ናይ ትግራይ ፖለቲከኛታት ምኳኖም ከኣ ካብ ብድሕሪቶም ዘሎ ባንዴራ ንዕዘብ። እዞም ፖለቲከኛታት እዚኣቶም ናይ ውድብ ናፅነት ፖለቲከኛታት እዮም።

እዚ ንርእዮ ዘለና መሳርሒ እንትከውን ንዝተፈላለዩ ሜስማራት አብ ዝተፈላለዩ ቦታ ንዝተሸኩዑ መዉፅኢ ዘገልግለና እዪ ቡለን ንምፍታሕ ዝጠቅመና መሳርሒ እዩ ካብ ሓፂን ዝተሰርሐ እዩ ብኢድና እንሕዘሉ ቦታ ግን ብጎማ ዝተሽፈነ እዩ።

እዚ ንሪኦ ዘለና ምስሊ ናይ ሕብረተሰብ ምስሊ እዩ ዝኒአ፣ ዝስዕስዑ ሰባት እኔአው፣ ደስ ዘብል ኣከዳድና ዘለዎም ናይ ፀጉሮም ኣሰራርሓ ኣፍሮ ዝኒአ ጥልፊ ፣ ዙርያ ዝተኸደና ሰባት እኒአዋ ፣ ሱፍለ ዝገበሩ ሰባት እንዳሳዕስዑ እዩ ዘሪኤና ዝምስሊ።

እዞም እንሪኦም ዘለና ሰባት ኣብ ሰላማዊ ሰልፊ እዮም ዝንኤዉ STOP THE WAR IN TIGRAY ጆኖሳይድ ብዝብል ጭርሖ እዮም ወፂኦም እና ኣብ ትግራይ ዝነበረ ፅንተት ጠጠው ይበል ብዝብል ኣብ ካሊእ ዓዲ ዝርከቡ ኣብ ትግራይ ዉሽጢ ዘይኮኑ ሰባት ንትግራይ ንምድሓን ዝገብርዎ ዝነበሩ ሰላማዊ ሰልፊ እዩ ዝገልፅ ናይ ትግራይ ባንዴራታት ምህላዉ ካዓ ብዛዕባ ትግራይ ምዃኑ ይገልፅ።

እዚ ኣብ ምስሊ ንሪኦ ዘለና ናይ ንግስተ ሳባ መንበሪ ገዛ ዝነበረ እንትኸውን ኣብዚ ሕዚ እዋን ኣብ ከተማ ኣኽሱም ብኣንፈት ምዕራብ ዝርከብ ታሪኻዊ ቦታ ኾይኑ ንረኽቦ፡፡

እዚ ንሪኦ ዘለና ምስሊ ናይ ታሪክን ተፈጥሮን እዩ፡፡ ጥንታዊ እዩ ዝኒሄ የሓ ይባሃል፡፡ ከምንሪኦ ዘለና ኣብ ምፍራስ ዝርከብ ታሪካውን ጥንታውን ዝኾነ ቦታ እዩ፡፡ ኣብ ዓድዋ እዩ ዝርከብ ደስ ዘብል ታሪካውን ሓድጋውን ዝኾነ ብዩኒስኮ ዝተመዝገበ ቦታ እዩ፡፡

እዚ ዝረአ ዘሎ ምስሊ ናይ መሰረታዊ ግልጋሎት ናይ ፅርግያ ምስራሕ ናይ ሓደ ቦታ ፅርግያ ምስራሕ ዝርከብ ዘሎ ምስሊ እዩ። ብሓመድ ትፍሕር መሳሪሒት ገይሮም ነዚ ፅርግያ እንዳፋሓሩዎ እዩ ዘርእየና እዚ ምስሊ።

እዚ ንሪኦ ዘለና ምስሊ ናይ ምግቢ ምስሊ እዩ። መብዛሕቲኡ ኣብ ኩሉ ከባብታት ናይ ኢትዮጵያ ዝፍለጥ ደስ ዘብል ጥዑም ዝኾነ ምግቢ እዩ ሽሙ ድማ ጋዓት ይበሃል። እዚ ኣብ ውሽጢ ዝኒአ ጉድጉድ ዝበለ ኣብዚ ናይቲ ጋዓት ውሽጢ ዝኒአ ድማ ጠስምን በርበረን እዩ። መባልዒ ናይዚ ጋዓት እዩ ብማንካ ጌርካ እዩ ዝብላዕ።

እዚ ምስሊ እዙይ ዘርእየና ናይ ሕብረተሰብን ስድራን እዩ። ናይ ዝኮነ ኣከባቢ ምስሊ እዩ ዝኒአ ኣብዚ ምስሊ እዙይ እዉነይ እዛ ኣብ ማእከል ዝኒኣ ሰበይቲ ማለት እዩ ባህሊ ነቲ ናይ ማሕበረሰባ ባህሊ ዝገልፅ ነገር ገይራ ተቆኒና ባህላዊ ምርኢት እንዳርአየት እዩ ዝኒአ።

እዚ አንረእዮ ዘለና ምሰሊ ሓወልቲ እዩ። ካብ ሓደ ከውሒ ተፈልፊሉ ዝተስርሐ እዩ። ናይ ቀደም ኣቦታትና ክንደየናይ ዝኣክል ጥበበኛታት ምንባሮም ብሓደ ከውሒ ሓወልቲ ቀሪፅካ ምውፃእ ከምዝክእሉ ዝነበሩ ምሰከር ዝኮኑ ብዝተፈላለዩ ቦታታት ኣብ ኣክሱም ጠጠው ኢሎም ዝርከቡ ሓወልቲታት እዮም።

እዚ እንሪኦ ዘለና ምስሊ ናይ ስራሕ ምስሊ እዩ ።ሰፈራት ወይ ኣከባቢታት ወይ ድማ ቢሮታት ዘፅርያ ዘለዋ ኣንስቲ እየን ዝረአያና ዘለዋ ናይ ፅሬት ስራሕ ብምብሃል ዝፍለጥ ብሞኮስተር ገይረን ነዚ ኣከባቢ ዝነበረ ርስሓት እየን ዝኩስትራ ዘለዋ።

እዚ ምስሊ እዚ ዘርእየና ናይ ትራንስፖርትን ተሽከርከርትን እዩ። እዛ እንሪኣ ዘለና ተሽከርካሪት ግሪደር እንትትብሃል። ናይ ፅርግያ እያ ተስተካክል እያ ዝተፈላለየ ዓይነት መንገድታት ትሰርሕ ዘላ ናይ ስራሕ ዘርኢ ምስሊ እዩ፡፡

እዚ ምሰሊ ከም ዘረእየነና ዘሎ ህፃዉቲ ዝኒእዉ መዋእለ ህፃናት እዮ እዞም ቆልዑት ካብ አብ ደገ ሕማቅ ተግባራት ናበዚ በሉ ተባሂሎም ዝኽነ ገዛ ነገር ተስሪሒሎም አብ ምንፃፍ ከፍ ኢሎም ዝፃወትሉ ነገር እዩ፡፡

እዚ እንርኦ ዘለና ምስሊ ናይ ስፖርማርኬት ኣቁሑት እንትኮውን ሶፍቲ ዝኮነ ኬክ እዩ ኣስ ዝባሃል ናይቲ ፌስታል ሕብሪ ብጫ ቆፃል እዩ ጡዑም ጣዕሚ ዘለዎ እዩ። በዚ ጎኒ ሳንችብስ ኣሎ።

እዚ ንሪኦ ዘለና ምስሊ መፅሕፍትን ጋዜጣን እዩ ዝኒአ፡፡ ዝተፈላለዩ ዓይነታት መፃሕፍትታት ኣለዉ፡፡ ክሕግዙ ዝኽእሉ፣ ከዝናንዩ ዝኽእሉ፣ ንፍልጠት ናይ ኣእምሮ ዝጠቕሙ፣ ኣብ ትምህርቲ ለ ዝሕግዙ ዝተፈላለዩ ኮፍ ኢልካ ንመዘናግዒ ንጥቀመሎም ናይ ኢንግሊዘኛ ይኹን ብትግርኛ ዓይነት ቋንቋ ብዙሓት እኔእዉ፡፡

እዚ ኣብ ጥርሙስ ዝኒአ ሜሰ እዩ ዝባሃል ።ብጫ ሕብሪ እዩ ዘለዎ። ካብ መዓርን ማይን ጌሶን ብምግባር እዩ ዝስራሕ። ናይ ትግራይ ባህላዊ መስተ እዩ። ደስ ዘብል ጣዕሚ ዘለዎን ኣብ ዝተፈለለዩ ጉዳያት ዝዘጋጀው ባህላዊ መስተ እዩ።

እዚ ቦታ ታሪኻዊ ቦታ ኾይኑ ኣብ ታሪኻዊት ዝኾነት ዓዲ ኣብ ኣኽሱም እዩ ዝርከብ እዚ ጥንታዊ መንገዲ እዩ ። ሽዑ ዝነበሩ ኣቦታትና ዝጥቀምሉ ዝነበሩ ዉሽጣ ዉሽጣዊ መንገዲ እዩ እና ነዊሕ ዓመታት ዘቑፀረ እዩ ከም ታሪኽ ብዩኔስኮ ተታሒዙ ዝርከብ እዩ።

እዚ ምስሊ እዚ ትግራይ ብምሸት እንታይ ከም እትመስል ዘርኢ ምስሊ እዩ ዝኒአ ብምሸት ዝተፈላለዩ ጎደናታት ናይ ትግራይ እዮም ዝኒሀው ገዛውቲ ኣለው፣ መብራህቲ በሪሁ፣ ፀሓይ ጩራ ደስ ዝብል ተፈጥራዊ ትግራይ ዘርኢ ምስሊ እዩ፡፡

እዚ እንሪኦ ዘለና ምስሊ ናይ ትራክተር ምስሊ እንትኸዉን። ትራክተር ድማ ዘመናዊ መሳርሒ ሕርሻ እዩ ። ትራክተር ንምንታይ ይጠቅም እንተኢልና ከዓ ንመሬት ንምሕራስ እዩ። ከም ዝፍለጥ መሬት ብኣቡዕር ጌርካ እዩ ዝሕረስ ኔሩ። እዚ ግን ናይ ጉልበት ኣቡዕር እና ናይ ሰብ ጉልበት ንምዕቃብ ተባሂሉ ብዘመናዊ መልክዕ ዝተሰረሐ እዩ ንመሬት ንምሕራስ እዩ ዝጠቅም።

እዚ ንርኦ ዘለና ምስሊ ናይ መሳርሒ እዩ ዝነሄ ኣብ ዝተፈላለዩ ኦፍሳት ቤት ትምህርትታት ኣብ ገዛ ዋላ ይኩን ዝጥቅም እዩ ቻርኮል እዩ ዝኔህ ናይ ፅሕፍት መሳርሒ እውን እዩ እቲ ንፅሕፈሉ ድምቅ ዝበለ ፀሊም ሕብሪ ዘለዎ እዩ። ዋይት ቦርድ ዝበሃል ።

እዚ እንሪኦ ዘለና ምስሊ ናይ ድጄ ሚላ ዝባሃል ምኳኑ ኣብቲ ፖስተር እንዕዘብ፡፡ እንዳ ድጄ ገዛ እዩ ዝኒኤ፡፡ ምስ ምሉእ ባንዲ ከም ዝቀርብ ዝተፈላለዩ መርዓ ፣ቀለቤት፣ ጥምቀት ፕሮሞሽን ከም ዝሰርሕ እዩ ዝገልፅ ዘሎ፡፡

እዞም እንሪኦም ዘለና ሓወልቲታት ሓወልቲ ኣክሱም እንትባሃሉ ኣብ ከተማ ኣክሱም እዮም ዝርከቡ፡፡ ካብ ሓደ ከውሒ ተፈልፊሎም ዝተሰርሑ ቡዙሓት ሓወልትታት እዮም ዝንሄዉ፡፡ እዚኣቶም ከዓ ኣብ ዩኒስኮ ተመዝጊቦም ብዓለም ለከ ደረጃ ቱሩስትታት እንዳመፁ ዝግብንይዎም ቦታታት ኣብ ትግራይ ካብ ዝርከቡ ቦታታት ሓደ እዩ ጥንታዊ እዩ፡፡

እዚ ምስሊ እዚ ዘሪአና ድማ ናይ ሃይማኖት ኣቦ ኣብ ኣስፓልቲ ፅርግያ እናተሻገሩ ናይ ሃይማኖት ኣቦ ምኳኖም እዉን ካብ ካብ ቆቢዖም ብምርኣይ ኢና ንፈልጦም እዚ ቆቢዕ እዚ እዉን ናይ ሃይማኖት ሙስሊም ተከታሊ ዝኮኑ ወለዲ ከም ዘሎ እዩ ዘሪአና።

እዚ ኣብ ጎደናታት ኮይኑ ዝተፈላለዮ ናይ ባህላዊ ክዳውንትታት መሸጢ ቦታ እዩ ዘርእየና ኣብቲ ደገ ተንጠልጢሎም ዝኒአው ኣብ ባቡላ ናይ ትግራይ ባህላዊ ክዳውንቲታት ዝተፈላለዩ ብናይ ቀልዓ ብናይ ዓብይ ሳይዝ ኣለው። እቲ ቦታ ናይ መሸጢ ናይ ዓለባ ዓድታት ከም ዝኮነ ይሕብር።

እዚ ምስሊ እዚ ዘርአና ናይ መጋያየፂ መማላኽዕን ኣቑሑታት መሽጢ ቦታ ምኳኑ እዩ፣ ዝተፈላለዩ ዓይነት ከም እኒ ጨና፣ ሒና ናይ ቆልዑ ዳፔራት ዝሓዘ ስፖርማርኬት ምኳኑ እዩ ዘርእየና።

እዚ እንሪኦ ዘለና መሳርሒ እንትኸውን ናይ ፅሕፈት መሳርሒ እዩ፡፡ ማስትሽ እዩ ዝበሃል፡፡ ዝተፈላለዩ ነገር ዝተቀደዱ ይኩን ንምጥባቅ እዩ ዝሕግዘና ወረቀት ንዕሽገሉ ንክእል ኢና፡፡ ዝኮነ ይኩን ነገር ብቻ ንዝተቀደደ ነገር ንምዕሻግ ይጠቅም፡፡

እዚ ንሪኦ ዘለና ምስሊ ናይ መሸጢ ቦታ ናይ ንግዲ መሸጢ ቦታ እዩ ዝኒአ፡፡ ዝተፈላለዩ ጥበብን ባህልታትን ዘለዉዎም ናይ ኢድ ስራሕትታት፣ ናይ ፅላላት፣ ዝተፈላለዩ ሌማታት፣ ጊባቦታት፣ ሰፍእታት፣ ዝተፈላለዩ ዓይነታት ዲዛይን ናይ ኢዳት ውፅኢት ዝሽየጠሉ መሸጢ ድንዃን እዩ ዝኒአ፡፡

እዚ እንርእዮ ዘለና ምስሊ ናይ ስፖርት ተጫወቲ ናይ ባህላዊ ስፖርት ተጫወቲ እዮም ዝንኤዉ ቃስታ እዮም ዝጫወቱ ዘለዉ ደስ ዘብል ባህላዊ ክዳንን እቲ ጨወተኦም ባህላዊ እዩ ዝንኤ ተለቢሶም ዝንሄዉ ቁምጣ ኮይኑ ቆጻል ሕብሪ ዘለዉ ዝተፈላለዩ ዕንቁታት ኣለዉዎ መጋየጽታት ናይ ባህላዊ ስፖርት እዮም።

እዚ ንሪኦ ዘለና ምስሊ ናይ ሕብረተሰብ ምስሊ እዩ ዝኔኤዎ ኣወዳት እዮም ዝኔኤው፡፡ ኣብ ርእሶም ድማ ጊባቦ እንጀራ ዝሓዘ እዮም ተሸኪሞም ዘለው ከም እንሪኦም ዘለና ናብ መርዓ ወፈርቲ እዮም ዝመስሉ ዘለው፣ ዓበይቲ ወለድታት እዮም ዝኔኤው፡፡

እዚ ምስሊ እዚ ከም ዘርእየና ድማ ቅጫ ፍርፍር ብርግኦ እዩ ዝኒአ። መብዛሕትኡ ሻብ ኣብ ቁርሲ ሰዓት እዩ ዝብላዕ። እና ኣብ መብዛሕትኡ ኣብ ኢትዮጵያ ዝፍለጥ እዩ። ኣብ ቦፌ ፣ኣብ ሻሓነ እዩ ቀሪቡ ዘሎ።

እዚ ምስሊ እዚ ዘርእየና ናይ ትምህርቲ እዩ ተምሃሮን መምህርን ኣለዉዎ። መምህር ምኳኑ ዘረጋግፀልና ፃዕዳ ጋቦን ዝተከደነት ኣብ ቡላክቦርድ ቾክ ሒዙ ዝፅሕፍ ዘሎ ኣሎ። ተምሃሮ እውን እኒሀው ደፍተር ሒዞም ዝፅሕፉ ናይ ትምህርቲ ዝገልፅ ምስሊ እዩ፡፡

እዚአን አብ ምስሊ እንሪኤን ዘለና እንስሳ ናይ ገዛን በረኻን እንስሳ እንትኾና አባጊዕን አጣልን እየን ዘለዋ አብ በረኻ ወፊረን ሳዕሪ ዝበልዓ ከም ዘለዋ እዩ ዘርእና ።እቲ ምስሊ ሕብርታት ዝተፈላለየ ዓይነት ሕብሪ ከም ዘለወን ናይ ሓባር እንስሳ ገዛን በረኻን እንስሳ ምካነን እዩ ዘርእይ፡፡

እዚ እንርእዮ ዘለና ምስሊ ናይ ሓደ ኣከባቢ ምስሊ እዩ ዘርእየና። ከም እንርእዩ ዘለና ተኽልታት እኒኤው ነዞም ተኽልታት ዝሓፀረ ድማ ካብ ኦምን መዳበርያን ዝተሸፈነ ቦታ እዩ። ዘርእየና ዘሎ እቶም ተኽልታት ደስ ዘብሉን ሓምለዋይ ዝኾነ ሕብሪ ዘለዎም ተኽልታት እኒኤው።

እዚ ምስሊ እዚ ከም ዝሕብሮ ዘሎ ቤት ምግብን መስተን ቦታ ምኳኑ እዩ፡፡ ናይ ቤት ምግብን መስተን ብምሕባር ዝኣክል ዝተፈላለዩ ወንበራት ምህላዎም እቲ ቦታ ዝተማላከዐ ዝተፋለለዩ ባህላዊ ነገራት ዝተፀባበቀን ምኳኑ ቤት ምግብን መስተን ከም ዝኮነ እዩ ዝፍለጥ፡፡

እዚ እንሪኦ ዘለና ምስሊ ድማ ኣቦታት እንኤዉ ኣብ መኣዲ እዮም ተቐሪቦም እንኤዉ እቲ ገዛ ዉነይ ናይ ገጠር ገዛ ምኳኑ ካብቲ ስራሕቲ ናይቲ መንደቕ ሪእና ንዕዘብ ዝተፈላለዩ መጋየፅታት እንኤዉ ከምኒ ሰፍኢ፣ ሌማት፣ መንተርተሪ ካብ ሃርታት ዝተሰርሑ ዝተፈላለዩ ናይ ኢደ ጥበባት ስራሕቲ እንኤ።

እዚ ምስሊ እዚ ከም ዘርእየና ካብ ምዕራብ ትግራይ ዝተፈናቀሉ ሰባት ክንደየናይ ዝኣከል መከራ ከም ዘለዎ ተሰዲዶም ምስ ጀሪካኖም ምስ መሕፀቢኦም ምንፃፍ ከም ዝህርሱ ዘለዉ ዘፅልሉ ቦታ ስኢኖም ኣብ ኦም እግሪ ከም ዘፅልሉ ዘለዎ ዘረኢ ምስሊ እዩ::

እዚ እንሪኦ ዘለና ምስሊ ናይ ገዛን ናይ ቢሮን ኣቑሑት ኮይኑ ናይ ቴሌቭዥን መቐመጢ እዩ ዝንኤ ካብ ዕንጨይቲ እዩ ዝስራሕ ናይ ፈርንቸር ስራሕቲ ዉፅኢት እዩ። ደስ ዘብል ሕብሪ እዩ ዝንኤዎ ፀሊምን ፃዕዳን ዝተፈለየ ኮመዲኖታት ተሰሓብታት እዉን እንኤዉዎ።

እዚ ኣብ ምስሊ ንሪኦ ዘለና ብጎቦታት ዝተከበበ ፅቡቅ ዝኮነ መልኽዕ ናይ ምድሪ ዘለዎ ቦታ እንትን ዕዘብ እዚ ከዓ ከም ተክልታት ዝበሉ ሰማይ እውን ብደበና ተከቢቡ ፅቡቅ ዝኮነ ቦታ ንምልከት ።

እዚ ምስሊ ዘርእየና ናይ ተፈጥሮ ኣከባቢን ናይ ትገራይ ውቅብ ተፈጥሮ ውቅብ ገፀናታ ናይ ትግራይ እዩ ዘርእየና፡፡ ጎጆ ገዛ ኣለዉ ተሓራሲ መሬታት ቡዙሓት ዓይነታት ናይ ተፈጥሮ ኣከባቢን ተክለታት ዱራት እዩ ዘርኢ፡፡

እዚ ንሪኦ ዘለና ጎደና እንትከዉን ኣብዚ ጎደና እዚ ድማ ዝተፈላለያ ሳይክላት ሞተራት እኒአዋ ሰባት ሳይክላቶም ሞተራቶም ዘቅምጥሉ ከባቢ ከምዝኮነ እዩ ዝሕብር ኣብዚ ጎደናታታ ዝተፈላለዩ ድንኳናት ሰባት ኣለዉ ዝሓልፉ ይኩን ዝንቀሳቀሱ ዋላ ኣብኡ ዝዉዕሉ

እዚ ምስሊ ዘርእየና ዘሎ ናይ ሃይማኖት እቦ ጠጠው ኢሎም ፀሎት እንዳገበሩ እዩ። ከም ንሪኦ ዘለና ናይ ሃይማኖት እቦ እሎ ጠጠው ዝበሉ አብ ቤተክርስቲያን እዮም ዘለው። ፎቶታት ድማ ናይ መላእክት ናይ እግዚአብሔር ኣለው ናብአቶም ይፅሊ ከም ዘሎ እዩ ዘርኢ ።

እዞም ንሪኦም ዘለና ምስልታት ናይ ጥበብን ባህሊን ዘርእዩ እዮም፡፡ ናይ ኢድ ስራሕትታት እዮም፡፡ ስፈ እዮም ዝበሃሉ ዝተፈላለዩ ካብ ላኻ ብዝበሃል ብኽሪ ገይሮም ዝስርሑ ስራሕትታት እዮም ዝንሄዉ፡፡ ናይ ኢድ ጥበባት ውፅኢት እዮም፡፡ ደስ ዘብሉ እዮም፡፡

እዚ ኣብ ምስሊ እንሪኦ ዘለና ናይ ስፖር ማርኬት ኣቅሑታት ኮይኖም ናይ ዝተፈላለየ ዓይነት ናይ ቢራ ናይኣልኮላት ትሕዝቶ ዘለዎም መስተታት ከም ዝኒአው እዩ ዘርኢየና ኣብ መደርደሪኦም ተደርዲሮም እኒአው፡፡

እዚ ምስሊ እዚ ዘሪኢና ናይ ሓደ ማሕብረሰበ እዞም ማሕበረሰብ እውነይ ናይ ሁራ ሰለስተ ማሕብረሰብ እዩ ዝኒአ ከምቲ ንሪኦ ዘለና ፃዕዳ ልብሲ ተከዲኖም አብ ኢዶም በትሪ ሒዞም እዚ በትሪ ንላዕሊ ገይሮም እግሮም በቢ ሰለስተ ሓፍ ብምባል ሁራ ሰለስተ ዝበሃል ጨወታ እዩም ባህላዊ ጨወታ እዮም ዝጫወቱ ዘለው፡፡

እዚ እንሪኦ ዘለና ምስሊ ናይ መሳርሒ ሙዚቃ ዝሓዘ ሰብ ምስሊ እዩ ዝንኤ እዚ መሳርሒ ሙዚቃ እዚ ሊድ ጊታር ይብሃል። ካብ ክርን ካብ ጣዉላን ዝስራሕ እዩ። ደስ ዘብል ቃና ድምፂ ዘለዎ መሳርሒ ሙዚቃ እዩ። ዘመናዊ መሳርሒ ሙዚቃ ተባሂሉ እዩ ዝምደብ።

እዚ ንሪኦ ዘለና ናይ መሰረታዊ ኣገልግሎት እዩ። እዚ መሰረታዊ ኣገልግሎት እዉን ናይ ማይ ቀረብ እዩ። ዝኒኤ ማይ ዝርከበሉ ቦታ እዩ። ናይ ማይ ምዃኑ ለ ካብቶም ኣብኡ ዝንኤዉ ጀሪካናት ሪኢና ምዕዛብ ንኽእል ኢና ታራ ፣መስርዕ ዝናይ ማይ ንምዉሳድ ዝንኤ እዩ።

እዚ አንርእዮ ዘለና ምስሊ ናይ ገዛ ምስሊ እዩ ዝኒአ። እቲ ገዛ እውናይ ቤት -ትምህርቲ እዩ ዝኒአ ደስ ዘብል ፅባቀን ዘለዎን ፅርየትን ዘለዎ ቤት ትምህርቲ እዩ ዝኒአ መሽኮት በሪታት ዘለውዎ ብቆርቆሮ ዝተሸፈነ ደስ ዘብል ሕብሪ ዘለዎ ገዛ ቤት ትምህርቲ እዩ።

እዞም ንሪኦም ዘለና ናይ ሕጊ ኣኽበርቲ እዮም ዝኒአው፡፡ ኣብ ፅርግያ ኾይኖም ዝተፈላለያ መኪናታት በበይ ክሓልፋ ከምዘለወን ሰብ ጠጠው ኣቢለን ክሓልፋ ከምዘለወን ዘርኢ እዩ፡፡ ናይ ሕጊ ኣኽበርቲ ናይ መንገድ ትራንስፖርቲ ልብሲ ዝለበሱ ሰባት እዮም ዝኒኤው፡፡

እዚ ንሪኦ ዘለና ምግቢ ፍርፍር አንጀራ ይባሃል፡፡ ፍርፍር እንጀራ ኣብ ቁርሲ መብዛሕትኡ ጊዜ ዝተለመደ ኾይኑ ፀብሒ ስልሲ ሰሪሕኻ እንጀራ ምፍርፋር እዩ፡፡ ላዕሉ ለ ጉዕለ እኔኤዎ ደስ ዘብል ጣዕሚ እዩ፡፡

እዚ ንሪኦ ዘለና ምስሊ ናይ ቤት ምግቢን ቤት መስተን ምስሊ እዩ ዝኒአ፡፡ ከምንሪኦ ዘለና በቲ እቲ ቤት ምግቢ ሹም አንቲካ ዝበሃል ምኳኑን ፍሉይ ናይ ቤት ምግቢ አዳራሽ ምኳኑ እዩ ዘርእየና፡፡ ካብ አሰራርሑ ዘሪአናን ካብ ዝኒሀ ሕብሪታት ፍሉይ ዝኮነ ናይ ባህላዊ ምግቢ አዳራሽ ምኳኑ ንርዳእ፡፡

እዚ እንርእዮ ዘለና ምስሊ ናይ ትምህርቲ ምስሊ እዩ ዝገልጽ፤ ተማሃሮ ዝንሄዉ ቀይሕ ዩኒፎርም ዝለበሱ ዝተፍፈላለዩ ኣብ ክላስ ክምሃሩ ከልዉ እዩ ዘርእየና እዚ ምስሊ እዚ፤ ኣብ ሓደ ክላስ ኣብ ወንበር ጠረጴዛ ኮፍ ኢሎም ደፍተር ሒዞም ቢሮ ሒዞም እና ጻሓፉ እዩ ዘርእየና እዚ ምስሊ።

እዚ ንሪኦ ዘለና ምስሊ ናይ ሃይማኖት ኣቦታት ችቦ ሒዞም ንናይ መስቀል ደመራ እንተቃፅሉ ኸለው እዩ፡፡ ከምንሪኦ ዘለና ብፈለስቲ፡ብዓበይቲ ኣቕሽቲ ብጳጳሳት እዩ ዝቃፀል፡፡ ኩሉሻብ መስቀል መስከረም 17 እዩ ዝኽበር፡፡

እዞም ንሪኦም ዘለና ምስሊ ድማ ናይ ደወል ምስሊ እዮም ዘለው ግን ደወል ጥራሕ ኣይኮኑን ናይ ሃይማኖት ኣብ ቤተ ክርስትያን ዝርከቡ ከም ደወል መደወሊ ኮይኖም ዘገልግሉ እዮም። ካብ እምኒ ዝተሰርሑ እዮም ኣብ ኦም ብገመድ አዮም ተንጠልጢሎም ዘለው።

እዚ ምስሊ እዚ ዘርእየና ናይ ገዛን መንበርን ምስሊ እዩ፡፡ ደስ ዘብል ጥንታዊ ታሪክነቱ ዘይለቐቐ ምስሊ እዩ ዝኒአ፡፡ መንበሪ ገዛ እዩ፡፡ ፎቅ እዩ ዝኒሄ፡፡ ሓደ ንላዕሊ ደስ ዘብልን ታሪካዊነት ናይ ቀደም ገዛ ጥንታዊ ገዛ እዩ ዝኒአ፡፡

እዚ ንሪኦ ዘለና ምስሊ ናይ ሃይማኖትና ምስሊ እዩ። ኣቦታትና ወይ ድማ ኣቅሽቲ እዮም ዝኒአውዎ መስቀል ሒዞም ኣብ ሞቆምያ ቆይሞም ናይ ቀሺ ልብሲ ለቢሶም እዮም ዝዝምሩ ዘለዉ ደስ ዘብልን ምዕርጉን ትሪኢት እዩ ዘኒአ ኣብ ኣደባባይ ዝግበር ትርኢት እዩ፡፡

እዚ ኣብ ምስሊ እንሪኦ ዘለና ጎማታት ይባሃሉ፡፡ እና እዞም ጎማታት እዚኦም ስዋ እዩ ተታሒዝሎም ዝሎ፡፡ ከምዚ ንመርዓ ናብ ንጉዳያት ንዝተፈላለዩ ነገራት ስዋ ከም ዝጥቀም ባህሊ ትግራይ ዝፍለጥ ኮይኑ እዞም ጎማታት እዚኦም ስዋ እዮም ሒዞም ኣለዉ፡፡ እዚ ስዋ ንከይነፍስ ድማ ብዝኮነ ጭቃ ነገር ተሓቲሞም ከም ዘለዉ ኣብእቲ ምስሊ ይሕብር፡፡

እዚ እንሪኦ ዘለና ምስሊ ድማ ናይ ትራንስፖርትን ተሽከርከርትን ምስሊ እዩ ዘርእየና። ከም እንሪኦ ዘለና ኣብዚ እስፋልቲ ጠጠው ኢላ ዘላ መኪና ሲኖትራክ እየን ዝብሃላ። ናይ ዝተፈላለዩ ከበድቲ ክብደታት መፅዐንቲ እየን። ሓመድ፣ እምኒ፣ ሓሸዋ ንምጉዕዓዝ ዝጠቕማ እየን።

እዛ ንሪኣ ዘለና ምስሊ ናይ ንግድን ምትዕድዳግን እዩ ፀሊም ብርስን እዩ ዝንሄ ብርስን እዩ ዝበሃል:: ደስ ዘብልን ጥዑም ጣዕሚ ዘለዎን ኣብ ዓይነታት ጥራምረ ዝምደብ ምግቢ እዩ:: ጠጢቅካ ኣብሲልካ ከም ፀብሒ ጌርካ ብእንጀራ ጌርካ ዝብላዕ እዩ።

እዚ ንርኦ ዘለና ምስሊ ናይ ስፖርማርኬት ኣቁሑታት እዮም ዝነአው ። ዝተፈላለዩ ዓይነት ከምኒ ጨና ፣ሕና ዝተፈላለዩ ኩሑልታት እዮም ዘነአው ።ኣብ ዓይንካ ዝቅቡኡ ፣ኣብ ሸፋሽፍቲ ኣብ ቅንድብ ዓይኒካ ዝቅቡኡ ነገራት እዮም ዝነአው ።ካብቲ ዝነኤውዎ ቦታታት ድማ ኣብ ስፖርማርኬት ምኳኖም ንዕዘብ።

እዚ ንርኦ ዘለና ምስሊ ናይ መዘናግዕ መዝናነይ ባታ እዩ። እዚ ዝነህ ዝተፈላለዩ ዝጫወቱ ቆሉዑት ኣለው አብ ዝኮነ እንዳ ቡና እዩ ዝንሂ ግና ኣብ ደገ መጫወቲ እንሂ ዝተፈላለየ ቁልዕት እንሂቡ ክም ኩዕሾ ነገር እዩ። ምስ መዝናነይ ናይ መናእሰይ

እዚ ምስሊ ዘርኤና ናይ ጥበብን ባህልን እዩ ።ናይ ቀደም ወለድና ዝጥቀሙሉ ዝነበሩ ንፃባ መሕቋኒ ።፣ንፃባ መትሓዚ ፣ጠስሚ መቅመጢ ካብ ሸክላ ዝስሩሓ ስራሕትታት እዩ ዘለው ጥበብን ባህልን ናይ ቀደም ወለድታትና እዩ ዘርኢ።

እሺ እዚ ኻዓ ሳጥን እዩ። ሳጥን ኮይኑ ኣብ ዝኾነ ከም ኣብ ትምህርቲ ቤት ኣብ ናይ መሳርሒ ኣብ ናይ ቤት ፅሕፈታት ቢሮታት ዝርከብ ከም መደርደሪ ዝኾነ መዛግብቲ ወይ ድማንየ መጠንጠሊ ነገር ኮይኑ ይጠቅም። ናብ ቢሮ እዩ ዝግበር።

እዚ ንሪኦ ዘለና ኣብዚ ምስሊ ናይ እፅዋት ምስሊ እዩ ዝኒሀ፡፡ ከም ባህላዊ ሕክምና ኮይኑ እዩ ዘገልግል፡፡ ሽሙ ድማ ቅንፍር እዩ ዝበሃል፡፡ ብዝተፈላለየ መልክዑ ክንጥቀሞ ንኽእል፡፡ ኣብ ማይ ጠጢቕና ከም ሻሂ መልክዕ ጌርና ክንሰትዮ ንኽእል እዩ፡፡ ንዝተፈላለዩ ሕማማት ፈውሲ ዝኸውን ባህላዊ መድሓኒት እዩ፡፡

እዚ እንሪኦ ዘለና አርማ እንትክዉን እዚ አርማ እዚ ናይ ፓለቲካዊ ወድብ ሳልሳይ ወያነ ዝበሃል አርማ እዩ፡፡ ብግእዝ ዝተፃሕፈ ሳልሳይ ዝብል አብዚ ላዕሊና አብዚ ታሕቲ ድማኒየ ወ ዝብል ናይ ወያነ ሽም ምዃኑ ዘረጋግፀ ምልክታት አለዉ ናይ ሳልሳይ ወያነ አርማ እዩ እዚ ምስሊ እዚ፡፡

እዚ እንሪኦ ዘለና ምስሊ ፋሽን እዩ ዘርእየና። ደስ ዘብል ናይ ኣከዳድና ምስሊ እዩ ዚኒኤ ቆልዓ እዩ ገይርዎ ዘሎ ናይ ቆልዑ ክዳውንቲ ከመይ ጌርና ድዛይን ክም እንገብሮ ዘርኢ ምስሊ እዩ። ደስ ዘብል ጥሎት እዩ ዝኒኤ ብፀሊም፣ ቆፃ፣ ቀይሕን ፃዕዳን ሕብሪታት ዝተሓወሶ ደስዘብልናይ ናይ ጥለት ፍሽን ክዳን እዩ ዝኒኤ።

እዚ ንሪኦ ዘለና ናይ ገዛ ምስሊ እዩ እሞ እዚ ገዛ ድማ ቤተ ክርስቲያን ናይ ሃይማኖት መግለፂ ወይ ድማ ናይ ሃይማኖት ቦታ እዩ ዝኒአ፡፡ ከምንሪኦ ዘለና ቤተ ክርስቲያን ምዃኑ ካብቲ ጥንታዊ ነገር ካብቲ ኣሰራርሕኡ ክንዕዘብ ንኽእል፡፡ ብቆፃልን ቀይሕን ዝሕብሩ ማዕፆን መሽኮትን እኒኦዎ፡፡ መንደቕ ናይቲ ቤተ ክርስቲያን ድማ ፃዕዳ ተቐብአ እዩ፡፡ ልዕሊኡ ድማ ጎቦ እኒአ፡፡ ደስ ዘብል ገዳም ምዃኑ ካብኡ ንዕዘብ፡፡

እዚ እንሪኦ ዘለና ኣብ ምስሊ ናይ ዜና ኣውታር ኮይኑ ትግራይ ቴሌቭዥን ኣብ ዘቕረቦ ፀብፃብ እዩ። እዚ ፀብፃብ ክዓ ናይ ሓመድን ማይን ዕቀባ እዩ ዝገልፅ ዘሎ ያው ናይ ትግራይ ቴሌቭዥን ጣብያ ዘቅረቦ ፀብፃብ እዩ።

እዚ ንሪኦ ዘለና ምስሊ መጋየፂ እዩ ደስ ዘብሉ ብደስ ዘብል ሕብሪ ዝተሰርሑ መስቀላት እዮም ዝኒአው ብገመድ እዮም ዝዕነቁ ዝተፈላለዩ ዲዛይን ዝወፆም ደስ ዘብሉ ፅሑፋት ዝተሰርሐሎም ናይ ኢድ ጥበባት ናይ ኢድ ስራሕቲ ውፅኢታት እዮም።

እዛ ንርእያ ዘለና ምስሊ እንስሳ እያ ዝኒኣ ናይ ገዛ እንስሳ እያ ድሙ ድማ ትብሃል ፀሊምን ፃዕዳን ዝንጉርግ ዝኾነ ሕብሪ እኒሀዋ ካብ ናይ ገዛ ተፈተዉቲ እንስሳ ሓንቲ እያ።

እዙይ ጥንታዊ ገዛ እዩ ዝኒሀ ጥንታዊ ገዛ ዝፈራረሰ ማለት እዩ፣ ግን ፈሪሱ ጥራይ ቀርዩ ከም ሓድጊ ኮይኑ እዩ ዘገልግል፣ ካብ እምኒ ብቻ እዩ ተሰሪሑ ካብ ሓደ እምኒ

እዚ እንሪኣ ዘለና ምስሊ ድማ ናይ መስረታዊ ግልጋሎት ምስሊ ኮይኑ አብ ዝተፈላለዩ ቦታታት ናይ ቡና መሽጢ ቦታ እዩ ዝኒሄ። ኩባያታት አብኡ ቡና ዝተቀደሐ እንሄ።, ጀበና ሒዛ ቡና ትቀድሕ ስበይቲ ለ እኒሃ። ዕጣን እንሄ::

እዚ ምስሊ እዚ ዝሕብረና ዘሎ ኣብ ጎቦ ዘሎ ቤተክርስትያን ዘርእየና፡፡ እዚ ቤተክርስትያን እዚ ከዓ ክንደየናይ ከምዝኣክል ኣቦታትና ጥበባዊያን ከም ዝነበሩ እዩ ዝሕብር፡፡ ምክንያቱ ከዓ ኣብ ጎቦ ዝኣክል ቤተክርስትያን ምስራሕ ከንደየናይ ከቢድ ከም ዝኮነ ግን እዚ ከይበደሆም ወለድታትና ነዚ ምስረሖም ዝሕብር ምስሊ እዩ፡፡

እዚ አብ ምስሊ እንሪኦ ዘለና ናይ ኣትክልትን ኣሕምልትን ውፅኢት ኮይኑ ሽሙ ድማ በለስ እዩ ዝበሃል። አብ ከባቢ ዓድግራት እዩ ዝበቁል መብዛሕትኡ ወይ ብቡዙሕ እምበር ኣብ ኩሉ ከባብታት ትግራይ አሎ እዩ። ክረምቲ ብቻ እዩ ዝበቁል እና ጥዑም ዝኮነ ምግቢ ብማያ ብማያማ ወቅቲ ዝብላዕ ምግቢ እዩ።

እዚ ምስሊ ዘርእየና ዘሎ ናይ ሃይማኖት ቦታ ምካኑ እዩ። ቤተ-ክርስትያን እዩ ዝንሄ እዚ ክቢ ዓይነት ቅርፂ እኒሄዎ ፡፡ዝተፈላለዩ ተክልታት ዝከበብዎ ናይ ሃይማኖት ቦታ እዩ ዝንአ ሕብሪ ሃሳስ ቆፃል ዓይነት ሕብሪ ዘለዎ ቤተ-ክርስትያን ምኻኑ እዩ ዘርኢ፡፡

እዚ እንርኦ ዘለና መሳሪሒ ሙዚቃ እንትኸውን ካብ ዘመናዊ መሳርሒ ሙዚቃ ሓደ እዩ። ጊታር እዩ ዝነኤ ደስ ዝብል ሕብሪ እዩ ዝነኤዎ ሰሚያዊ ሕብሪ እኔአዎ ካብ ክርን ካብ ጣውላን ዝስራሕ ደስ ዝብል ካብ ዘመናዊ መሳርሒትታት ሙዚቃ ሓደ ዝኾነ ጊታር እዩ።

እዚ ንሪኦ ዘለና ምስሊ ናይ ሕርሻን ግብርናን እንትኸውን ናይ ዝኾነ ፋብሪካ እዩ ዝኒሀ፡፡ ዝተፈላለዩ ሰራሕተኛታት ኣለዉዎ፡፡ ነዚ ተኽልታት ነዚ ምህርትታት ዝንከባኸቡን ተንከባኺቦም ኣዕብዮም ድማነየ ናብ ምህርቲ ዘቕርቡን ናይ ሕርሻን ናይ ግብርናን ውፅኢት እዩ፡፡

እዚ ኣብ ምስሊ ከምንርእዮ ዘለና ናይ ኣክሱም ዩኒቨርሲቲ ዝተባሃለ ናይ ትምህርቲ ትካል ናይ ቤትምህርቲ ፍሉይ ኣርማ እንትከዉን እዚ ከዓ ተምሃሮ ብምመሃርን ብምብቃዕን ዝፍለጥ ቤትምርቲ እዩ።

እዚ ንርኦ ዘለና ምስሊ ናይ ቤት ምግብን መስተን ምስሊ እዩ ዝኔአ ደስ ዝብል ኣዳራሽ ንዝተፈላለዩ ፕሮግራማት ዝተዘጋጀወ ኣዳራሽ እዩ ዝኔአ ደስ ዝበል ጠረጴዛን ደስ ዘብሉ ወንበራትን ዝተመላኽዑን ዝተጋየፁን ካብኡ ብምርዳእ ካዓ ቤት ምግብን ቤት መስተን ምዃኑ ንርዳእ ንኽእል።

እዚ ምስሊ ዘርእየና ድማ እዚ ወዲ ኣብ ስራሕ ከምዘሎን እዩ። እቲ ስርሑ ድማ ብግሪደር ገይርካ ነገራት ምፅራይ ምልዓል ምኳኑ እዩ ዘርእየና። እታ ሒዝዋ ዝንሄ መኪና ግሪደር እያ ትበሃል ዝተፈላለዩ ሓመዳት ምናምን እያ ትኩዕት::

እዚ ምስሊ እዚ ከምዝሕብሮ ናይ ቀደም ሳንቲም ምኻኑ እዩ፡፡ ጥበብን ባህሊን ናይ ትግራይ ዘርኢ እዩ፡፡ እዞም አብ ምስሊ ዘለው እውነይ ዮሃንስ ፬ይ ንጉሰ ነገስ ዘኢትዮጵያ ዝነበሩ እዮም፡፡ ከብ 1892-1988 ዝነበሩ ምኻኖም ድማ አብቲ ናይ ሳንቲም ፁሑፋት ዝገልፁልና እዮም፡፡

እዚ ንሪኦ ዘለና ምስሊ ናይ ቤተ ክርስትያን እዩ ዝንሄ. ኣብዚ ቤተክርስያን እዚ ካብ ሓደ እምኒ ከምዝተፈልፈል ድማ ካብቲ ምስሊ ንዕዘብ. ኣብዚ ምስሊ ዝተፈልዩ ዓይነት ቅርፂ እንሄዉ ናይ መስቀል ናይ ክቢ እዚ ነገራት እዚ ብኢድ ተፈልፊሎም ተወቂሮም ዝተሰርሑ እዮም:: ካብኡ እዚ ከዓኒ ናይ ትግራይ ጥንታዉያን ሰባት እስካብ ክንደየናይ ጥንታዉያን ከምዝነበሩ ካብ ሓደ እምኒ ፈልፊሎም ቤተክርስያን ዝኣክል ነገር ዝሰሑ ከምዝነበሩ ዘሪአና እዩ::

እዚ እንሪኦ ዘለና ምስሊ ጠረጰዛ ምስ ወንበሩ እንትከውን መብዛሕትኡ ግዝ ኣብ ኣብ ኦፊሳት ናይ ቢሮ ቤት ፅሕፈታት ዝተፈላለየ ናይ መንግስቲ ትካል እዩ ዝርከብ፡፡ እዚ እንሪኦ ዘለና ጠረፕዛን በዓል ወንበርብን እዩ፡፡ ኮፍ መብልን ዝተፈላለዩ ላፕ ቶፕ ንኮፕዩተር መትሓዝን ንጥቀም ኢና፡፡ ጠረጰዛ ድማ

እዚ ምስሊ እዚ ዘሪኤና ናይ ጎይታና መድሓኒትናን እየሱስ ክርስቶስ ናይ ስቕለት እዩ ዘሪኤና ዘሎ ድንግል ማርያምን ቅዱስ ዮሃንስ ብጎኑ ኣለው፡፡ እና ጌታ ዝተቐተሰሎ ስቕለት እዩ ዘሪኢ ምስሊ ዘሎ፡፡

እዚ እንሪኦ ዘለና ምስሊ ናይ ትምህርቲ ቤት ምስሊ እዩ ዝኒአ ። ናይ ኣፀደ ህፃናት ናይ ኣፀደ ህፃናት ምዃኑ ካዓ ካብ ኣብ እቲ ኣብቲ ብሪ ዝኒሄው ፖስተራት ብምርኣይ ስእሊ ብርኣይ ክንዕዘብ ንኽእል። ምክንያቱ ዝተፈላለዩ ቆልዑ እናተጫወቱ እዩ ዘርኤና ዘሎ። ናይቲ ቤት ትምህርቲ ሽም ድማ ኣፀደ ህፃናት ፊደል ከም ዝብል ካፍቲ ናይ ትምህርቲ ቤት ባነር ሪኢና ክንፈልጥ ንኽእል።

እዚ እንሪኣ ዘለና ምስሊ ናይ መጋየፅታት ምስሊ እዩ ዝኒሄ ።ድስ ዘብል መጋየፅታት እዩ ዝኒሄ ከምኒ መቦብ፣ አብ ላዕሊ ዝተጠልጠሉ ሰፈእታት፣ ዝተፈላለዩ ዓይነታት ዲዛይን ዘለዎም ቅርፃ ቅርፅታት ብኢድ ይኩን ብጨርቅታት ዝስርሑ እዩም እኒው አብ መርዓ እዩ ዝኒሄ እዞም መርዑት ከፍ ኢሎም ብዘለውዎ ዝተፈላለዩ መጋየፅታት እዩም ዝኒህው፡፡

እዚ ንሪኦ ዘለና ምስሊ ናይ ትምህርት ቤት ምስሊ እዩ ዝኒኤ። ቤት ትምህርቲ ምዃኑ ለ ካብዚ ናይ ቤተ ትምህርቲ ሽሙ ሪኢና ክንዕዘብ ንክእል። ሙሉእ ቀዳማይ ብርኪ ቤት ትምህርቲ ጎልጎል ጮማ ዝበሃል ምዃኑ አብቲ ቤተ ትምህርቲ አብ ላዕሊ ተሰቒሉ ዘሎ ዘሎ ሓፂን የርደእና፡፡

እዚ ንሪኦ ዘለና ምስሊ ናይ አርክቴክቸርን ህንፃ ስራሕን ውፅኢት እዩ ዘሪኤና ደስ ዘበል ናይ መካበቢያ እዩ ዝኒሄ ግን እዚ መከባቢያ እዚ ብስርዓት ብአርክቴክቸራት ዲዛይን ወፅይዎ ዝተሰርሐ እዩ እንሄ፡፡ ምክንያቱ ዝተፈላለየ ናይ መስቀል ቅርፂ እኒህዎ እዚ ስራሕ እዚ ካብ እምኒ እዩ ተሰሪሑ፡፡ ብኡ ምክንያት ከዓ ፍልይ ዝበለ ተፈታውን ተባሃግን ክክውን ይገብሮ፡፡

እዚ እንሪኦ ዘለና ፖስተር ናይ እቲ መፅሓፍ ፖስተር እንትከውን እቲ መፅሓፍ ድማ መንገዲ ዓወት ከምቲ ኣብቲ ምስሊ እንሪኦ ዘለና መንገዲ ናይ መንገዲ ዓወት ብዝብል እዩ ተሰይሙ ዝኔአ፡፡ ናይእዚ መፅሓፍ ዝፃሓፈ ድማ ዮናስ ከም ዝባሃል፡፡ ኣብቲ ታሕቲ ዘሎ ፅሑፍ የርደአና፡፡

እዚ እንሪኦ ዘለና ምስሊ ድማ ናይ ገዛን ናይ ቢሮን ኣቅሑት እዮም ዝንሂዉ። ናይ ዕንጨቲ ስራሕ ናይ ኢድ ስራሕ ውፅኢት ዝኾኑ ነገራት እዮም ዝንሂዉ። ካብ ጣውላ እዮም ዝስርሑ። ደስ ዘብሉ ዝተፈላለዩ ናይ ጠረጴዛ መኣድን ናይ ክዳውንቲ መቀመጢ ቁም ሳጥናትን እዮ ዝንሂዉ።

እዚ አብ ምስሊ እነሪኦ ዘለና ዝተፈላለዩ መጋየፂታት ኮይኖም መስቀል ይበሃሉ ።ዝተፈላለዩ ዓይነት ዲዛይናት እዩም ዝኒህው ።ካብ ኦም ተፀሪቦም ዝስሩሑ እዮም ።ብፀሊም ክሪ መዕነቒ ገሪካ እዮም ዝዕነቁ ። አብ ክሳድካ እዮም ዝግበሩ ።ዝተፈላለዩ ዓይነት መጋየፅታት እዮም፡፡

እዚ ምስሊ ዘርእየና ናይ እጽዋት ምስሊ እዩ ዝንኤ ከም ዳዕሮ ነገር ኮይኑ ከምጽልል ዘገልግለ ናይ እጽዋት ምስሊ እዩ ዝንኤ ዝተፈላለዩ ዓይነት ቡዝሓት እዉን እንሄዉ ኣብቲ ከባቢ ደስ ዘብል ከም መናፈሻ ኮይኑ ሰብ ዝጠመሉ ቦታ እዩ ዝንኤ።

እዚ ንሪኦ ዘለና ምስሊ ድማ ናይ ቪኦኤ ምስሊ እንትኽዉን ቪኦኤ ናይ ትግርኛ ፕሮግራም ኣለዎም እና እዚ ፕሮግራም ቪኦኤ ትግርኛ እዩ ዝብሃል:: ብሰማያዊ ሕብሪ እዩ ተቐቢኡ ዝንሄ ሎጎ ናይ ቪኦኢ ትግርኛ እዩ ዝንሄ ።

እዚ ምስሊ እዚ ከም ዝሕብሮ ናይ ኣትክልትን ኣሕምልትን ምስሊ እዩ ዝኒሀ፣ እዚ ምስሊ ኣብኡ ዝኒሀ ከዓ ኣፕል ማንጎ ብምባል ይፍለጥ ብዙሓት እዮም ዝኒሀው ሕብሩ ከም እንሪኦ ዘለና ሕብሩ ቀይሕን ብጫን እዩም፡፡

እዚ ምስሊ እዚ ናይ ቀደም ተጋደልቲ ባህሊ ትግራይ ዝነበሩ ኣባላት ዝሰርሕዎ ደርፊ እንትከውን እቲ ደርፊ ብደንጎላ ኮነርየል ማራኪ እዩ ዝባሃል። ናይ ሽሙየ እዩ፡፡ ካብኡ ዝተፈላለየ ናይ ጦር መሳርሒታት ዝተፈላለዩ ጋሻታት ሒዞም ኣለዉ፡፡ በዚ ከዓ ዝተማረኩ ወታደራት ኣለዉ፡፡ ብጋሸይ ጌርና ፀላኢ ከምእነባርር እዩ ዝገልፅ፡፡

እዚ ምስሊ እዚ ከም ዝሕብሮ ናይ ሃይማኖታት አቦታት ምስሊ እዩ ዝኔአ እዞም ኣቦታት እዚኣቶም ዝተፈላለዩ ናይ ብራና ዝኮኑ መፅሓፍቲ ሒዞም እዮም ዝኔዉ የንቡቡ አለው፣ አዶ ኣለዋ ፣ማማይ ዘጥዋ ፣ኣቦታት ምካኖም እውን ካብቲ ክዳኖምን ካብቲ ሒዘምዎ ዘለው መፅሓፍ ንርዳእ፡፡

እዚ ኣብዚ ምስሊ እዚ ንርእዮ ዘለና ፎቶ ናይ መፅሓፍ ፎቶ እንትኸውን እዚ መፅሓፍ እዚ ጦብላሕታ ዝባሃል እንትኸውን ብዛዕባ ወረ መንገዲ ክሳብ ካብ እንካብ ጦብያ ንኢጣልያ ዝብል ኮይኑ ኣብ መቐለ ዝተፃሓፈ እዩ። ከም ንርእዮ ዘለና ዝፀንሐን ነዊሕ ግዜታት ዝገበረን ዝተፈላለዩ ቁምነገርራት ዝሓዘ መፅሓፍ ምዃኑ የረድእ።

እዚ ንርእዮ ዘለና ኣርማድዮ ይባሃል። እዚ ኣርማድዮ እዚ ኣብ ቤተ ፅሕፈታት ኣብ ዝተፈላለዩ ናይ ኦፊስ ቢሮታት ዝርከብ ኮይኑ ኣፍቲ ኦፊስ ዝጥቀምሉ ነገራት ድማኒየ፦ ከምኒ መዛግብቲ ናይ ዝተፈላለዩ ዓመት መዛግብታት ምናምናት ዝሓዘ እዩ።

እዚ እብ ምስሊ እንርእዮ ዘለና ቀላሚጦስ ዝተበሃለ ተክሊ እንትክዉን ካብ ተክልነቱ ሓሊፉ ድማ ንዝተፋላለዩ ባህላዊ መድሓኒታት መስርሒ ኮይኑ ዘገልግል ተክሊ ዓይነት እዩ፡፡

እዙይ ምስሊ ዘርእየና ድማ ጠጠው ዝበለ ሓወልቲ እዩ። እዙይ ሓወልቲ ካብ ሓደ ከውሒ ዝተፀረበ እዩ። ናይ ኣቦታትና ናይ ኢደ ጥበብ ስራሕታት መርአይ መግለፂ ዝኮነ እዩ። ጥንታዊና ነዊሕ ግዜ ዘቁፀረ ሓወልቲ እዩ።

እዚ እንርእዮ ዘለና ምስሊ ናይ ሕጊ ኣክባሪት ምስሊ እዩ ዝንኤ እቲ ንርእዮ ዘለና ናይ ተጋዳላይ ክዳን እያ ተከዲና ዘላ ብኢዳ ሒዛቶ ዘላ ከዓንየ ሽርጥ ብምባል ይፍለጥ።

ናይ ሳይክል መፀገኒ ቦታ የመላኽት።

እዚ እንርኦ ዘለና ምስሊ ናይ እንስሳ ምስሊ እዩ ዝኒኣ። እዛ እንስሳ ሽማ ድማ ምጭጭላ እዩ ።ናይ ገዛን ናይ በረካ እንስሳ ካብ ዝበሃሉ ሓንቲ እያ። ከም እንሪኦ ዘለና ሕብሪ ቆርባታ ሓርፋፍ ኮይና ጭራ ዘለዋ እንስሳ እያ።

እዚ እንሪኦ ዘለና ምስሊ ናይ ሃይማኖት ናይ ቤተክርስትያን ምስሊ እዩ ዝንኤ እዚ ቤተክርስትያን እንተሪእናዮ ካብ እምንን ጭቃን ዝተሰርሐ እዩ። ደስ ዘብል ጥንታዊ እዩ ካብ ትሪእቱ ኣብ ትግራይ ዉሽጢ እዩ ዝርከብ ምኽንያቱ ኣብ ትግራይ ዉሽጢ ምርካቡ እዞም ባንዴራታት ተንጠልጢሎም ዝንሄዉ ናይ ትግራይ ባንዴራ የርእዩና።

እዚ እንርእዮ ዘለና ምስሊ ድማ ናይ መጋየጺ ምስሊ እዩ ዝንሄ ፀጉራ ተቆኒና ኢያ ዝንኣ ካቡኡ ንዚ ፀጉሪ መጋየጺ ተባሂሉ ድግሞ ጥስሚ እያ ትልከ ዘላ ተቆኒናቶ ዘላ ቈኖ ድማ ጋመ ቈኖ እዩ ዝብሃል እና እዚ ጥስሚ ከዓ ካብ ፀባ እዩ ዝርከብ ፀባ ብምሕቋን እዩ ጥስሚ ዝርከብ እና ከም መጋየጺ ንጥቀመሉ ኢና።

እዚ ምስሊ እዚ ዘርእየና ናይ ሱፐርማርኬታት ኣቁሑታት እዪ ዝንኤ እዞም አቁሑታት ናይ ዝተፈላለየ ዓይነት ሻምፖታት ናይ ባዝሊን ውፂኢታት ናይ ሻምፖ ውፂኢታት እዮም ዘርእዩና ዝተፈላለየ ዓይነት እንኤ ዋገኦም ለ ዝተለጠፈሎም ናይ ስፖርማርኬት አቁሕታት እዮም።

እዞም ኣብ ምስሊ ንሪኦም ዘለና ዓለባ ዓድታት ብምባል ዝፍለጡ ናይ ዝተፈላለዩ ከባብታይ ትግራይ ናይ ኢድስራሕቲ ዉፅኢት እዮም ከም ንሪኦም ዘለና ብራያ ኣከባቢ ዝክደኑ ከምእኒ በዓል ቦፌ እዞም ዕንቋይ መሰልቲ እንደገና ደማ ፃዕዳ ድማ ናይ ኣክሱም ኢደ ጥበብ ስራሓት ዝመሰሉ ከምእኒ ጥልፊ ፡ኩታ ዝመሳሰሉ ንገራት እኒአዉ።

እዚ እንርእዮ ዘለና ምስሊ ናይ መጋየፂ ምስሊ ኮይኑ ኣብ ክሳዳ ዝኣሰረቶ መጋየፂ እዩ ዝኒሄ ዝተፈላለዩ ካብ ወርቂ ዝተሰርሑ ኣሲራ ዘላ እና እዚኣቶም ካብ ወርቂ ዝስርሑ እዮም።

እዚ እንሪኦ ዘለና ምስሊ መጫወትታት ኣቕሓ ዝሓዘ እንትከውን እዚ ወጫወቲ ኣብ ዝተፈላለዩ እንዳሻሂ፣ እንዳ ቡና ቦታ ኮፍ ኢልካ ንምዝንናይ ምስ መሓዙት፣ ምስዝተፈላለየ ሰብ ከፍ ኢሎም ዝጫወትሉ መጫወትታት እዩም፡፡

እዚ እንሪኦ ዘለና ምስሊ ናይ ታሪክን ተፈጥሮን እዩ። ደስ ዘብል ገዳም እዩ ዝኒአ ።ከምእንሪኦ ዘለና እዚ ገዳም ድማ ኣብ ጎቦ እዩ ዝኒአ ።ቀሺ እኒአው ።ብመስኮት ዝተቀልቀሉ ፃዕዳ ኩታ ዝተከደኑ መጠምጠሚኦም ዋላ ፃዕዳ ዝኮነ። ደስ ዘብል ገፅታ ዘለዎ ኣብ ጎቦ ዝርከብ ገዳም እዩ ።

እዚ እንሪኦ ዘለና ማይ ማይሹም ይባሃል። ኣብ ከተማ ኣክሱም እዩ ዝርከብ። ብጣዕሚ ጥንታዊ እዩ። ጥንታዊ ካብ ምኳኑ ዝተለዓለ ንግስተ ሳባ ናይ ኣክሱም ዝነበረት ንግስቲ ኣብኡ ነብሳ ከም እትሕፀብ ዝነበረት ዝተፈላለዩ ታሪካት ኣፈ ታሪካት ይናገሩ እዮም። ክሳብ ሕዚ እውን ጥንታውነቱ ከይ ለቀቀ ኣብ ኣክሱም ዝተፈላለዩ ናይ ጥምቀት በዓላት ዝክበረሉ ቦታ እዩ፡፡

እዚ ምስሊ እንርእዪ ዘለና ናይ ሕጊ ኣክባሪ ምስሊ እዩ ዝኒአ። ምክንያቱ እቲ ተከዲኒዎ ዘሎ ክዳን ናይ ሕጊ ኣክባሪ ምኳኑ እዩ ዘርእየና። ናይ እቲ ምልሻ ትግራይ ልብሲ እዩ ለቢስዎ ዝኒአ። ካበ ክዳኑ ተዓዚብና ናይ ተጋዳላይ ወይ ድማ ሕጊ ኣክባሪ ምኳኑ ንዕዘብ።

እዚ ንሪኦ ዘለና ምስሊ ናይ ሃይማኖት አቦ ምስሊ እንትከውን እዚ አብ ጎቦ ዝኒሄ ናይ ሃይማኖት አቦ እዩ ዝኒሄ አብ ዝኮነ ገዳም ክዳን ናይ አቦ ምዃኖም መግለፂ ከዓኒ ገይረምዎ ዘለዎ ቆቢዕ አከዳድኖአም ናይ ሃይማኖት አቦ ምካኖም እዩ ዘሪኢና፡፡

እዚ ምስሊ እዚ ዘርእየና ናይ እስፖት እንትከውን እዚ ናይ እስፖርቲ እውናይ ማልያ ዝተከደኑ ሰባት እዮም ዘለዉ፡፡ ናይ ሰብዓ እንድርታ መቐለ ደገፍቲ ምኳኖም እዩ ዘርእየና፡፡ ኣብዚ ድማ ይጭፍሩ ከም ዘለዉ ናይ ዝተሓጎሱ ናይ መቀለ ሰብዓ እድርታ ደገፍቲ ምስሊ እዩ ዝነሄ፡፡

እዚ ምስሊ ከም እንርእዮ ዘለና ናይዞክ ዝተወሰነ ከባቢ ካርታ እንትኸውን እዚ ካርታ እንደማንየ ናይ ኣብ ትግራይ ውሽጢ ዝርከቡ ጥንታውያን ገዛታት ከመይ ዓይነት ጥንታውያን ገዛታት ከምዝነበሩና ዘርኢ ምስሊ እዩ።

እዚኦም ንርኦም ዘለና ሕጊ ኣክበርቲ እንትኮኑ ናይ ሓንቲ ሃገር ተካላክልቲ ወታደራት እዮም ናይ ኤርትራ ባንዴራ ኣሎ ክዳኖም እውነይ እርሳስ ነገር ዝመስል ምስ ፃዕዳ ካልሲ ፀሊም ቡት ጫማ እዮም ገይሮም ዘለው ናይ ሃገር ሓለውቲ እዮም።

እዚ ምስሊ ምግቢ እንትከውን እንጀራ እንሄ ዝተፈርፈረ እንቋቆሖ ጉዕ ፣ኮሚዴሬ ፣ሽጉርቲ ዝአተዎ ኣብ ቡፌ ዝተቀረበ እንጀራ ብእንቋቆሖ ፍርፍር እዩ ዝነሄ።

እዚ ኣብ ምስሊ እንሪኦ ዘለና ባህላዊ ኣሰራርሓ ገዛ እንትኸውን እዚ ከዓ ኣብ መብዛሕቲኦም ገጠራት ዓድና እንሪኦ ዓይነት ኣሰራርሓ እንትኸውን እዚ ድማ ካብ መንበሪ ገዛነት ሓሊፉ ኣብዚ ሕዚ እዋን ንበፃሕቲ ዓዲ ከም መስሕብ ኮይኑ የግልግል።

እዚ ንሪአ ዘለና ምስሊ ድማ አብ ገኒ ጎደናታት ዝተፈላለዩ ዓይነታት እንቅስቃሴ እዩ ዘርእየና። ሓለፍቲ መንገዲ መኻይን እንደገና ኮፍ እሎም ዝሸጣ ሰቲ፣ ሳዕሪ፣ ኮሚደረ ምናምን ዝሸጣ አንስቲ እኒአዋ፣ ዝተፈላለዩ ዓበይቲ ህንፃታት እዩ ዘርእየና እዚ ምስሊ እዚ ።

እዛ ምስሊ ንሪአ ዘለና ሰበይቲ እንትትከውን ናይ ገጠር ነባሪት ምኳና እቲ ብድሕሪታ ዘሎ ነገራት ብእምኒ ዝተሰርሑ ዝሕብር እዩ ። ካብኡ ድማ ንጤል ዝተፈላለዩ ቆፅሊታት ከምተብልዕ ዘላ እንዳቀንጠሰት ከምትህብ ዘላ እዩ እቲ ምስሊ ዝሕብረና።

እዚ ቦታ ቤተ ምንግስቲ ንግስተ ሰባ ብምብሃል ይፍለጥ፡፡ ናይ ንግስተ ሳባ ቤተ መንግስቲ እዩ ነይሩ፡፡ ብጥንታዊ እዩ ቡዙሕ ዓመታት ዝፀንሐ እዩ፡፡ ናይ ንግስተ ሳባ ኣብዚ ቦታ እዚ እያ ትነብር ነይራ፡፡ ንግስተ ሳባ ከዓ ናይ ኣክስም ንግስቲ ከም ዝነበረት ኣብቲ ዝነበረትሉ ሽዑ ናይ ኣክሱም ይኩን ናይ ኢትዮጵያ ንግስቲ ከም ዝንበረ ዝፍለጥ እዩ፡፡ እና ኣብ ኣክሱም እዩ ዝርከብ፡፡

እዚ ኣብ ምስል እንሪኦ ዘለና ጥሕሎ ዝተብሃለ ባህላዊ ናይ ከባቢ ዓዲግራት ምግቢ እንትኸዉን ኣዴታት ካብ ስገም ኣዳልየን ብኤደን እንዳጠቕለላ ንተመገብቲ ዘቕርባሉ ኩነታት ንዕዘብ።

እዚ ዘርእየና ናይ ሕብረተሰብ ባህልን ሃይማኖታዊ ትውፊትን እዩ ዘርእየና፡፡ ከም እንሪኦም ዘለና አቕይሽቲ እዮም ዘለዉ እና መስቀል ሒዞም ብመቖምያ ቆይሞም እዮም ዝዝምሩ ዘለዉ፡፡ ተኸዲኖሞ ዘለዉ ናይ ኣቐሽቲ ብቻ ዝኽደንዎ ክዳን እዩ፡፡ ቆቢዖም ጠምጢሞምዎ ዘለዉ ከዓ ኣቐሽቲ ምዃኖም ይነግረና፡፡

እዚ ምስሊ ዘርእየና ናይ መፅሓፍትን ጋዜጣን እዩ፡፡ መፅሓፍ እዩ ዝንሄ፡፡ ናይ መሰረታዊ ናይ ኮምፒዩተር መምሃሪ መፅሓፍ ምዃኑ ካብቲ ምስሊ ካብቲ ፅሑፉን ክንዕዘብ ንኽእል፡፡ ናይ ኮምፒዩተራት ዘለዎ ነገራት ናይ ኮምፒዩተር ከመይ ገይርካ ከም እትነክእን ብዛዕባ ናይ ኮምፒዩተር ዝገልፅ መፅሓፍ እዩ ዝኒአ፡፡

እዚ እንርእዮ ዘለና ምስሊ ዘርእየና ናይ ሕብረተሰብ ምስሊ እዩ ዝኒአ። እዞም ሕብረተሰብ ኣብ ዕዳጋ ዘለውን ዝተፈላለዩ ኣንስትን ኣሰብኡትን እዮም ዝኒአው። ናይ ሓበሻ ልብሲ ተኸዲኖም እኒአ። ው ፅላል ዘፅለላ እውን እኒአዋ ኣብ ንግድን ምትዕድዳግን እዩ ዝንኤ።

እዚ ንሪኦ ዘለና ምስሊ ናይ ጥበብን ባህልን እዩ:: ጸናጽል እዩ ዝኒሄ ።ካብ ሓጺን ዝስራሕ ኣብ ቤተ ኽርስትያን ዘገልግል መሳርሒ እዩ:: ደስ ዘብል ድምፅን ቃናን ዘለዎ መሳርሒ ናይ ሃይማኖት እዩ።

እዛ ኣብ ምስሊ እንርእይያ ዘለና እንስሳ ብትግርኛ ነፋሒቶ እንትብሃል ናብ ዝተፈላለይየ ዓይነት ሕብሪታት አያ ትቅየር ከም ቆጻል ብጫ በኮታስ ናብቲ ከባቢኣ ዝመስል ሕብርታት ትቀየር እንስሳ እያ። መብዛሕትኡ ሻብ ኣብ ኦማት ጫካታት ኣብ ዝበዝሖ ቦታት እያ ትርከብ።

እዚ ንሪእ ዘለና ተፈጥሮ ናይ ከባቢ ዝገልፅ ኮይኑ ከም እንሪኦ ዘለና ናይ ሓደ ከባቢ ገፀ መሬት ስእሊ እዩ ዝኒሀ። ብጣዕሚ ደስ ዘብልን ሓምላዊ ዝኮነ ብጎቦታት ዝተሸፈነ ብተክልታትን ዝተሸፈነ ጎቦ እይ ዝኒአ። ከምንሪኦ ዘለና ደስ ዘብልን ሓምላዊ ዝኮነ ገፅ እዩ ዘለዎ። ንዓይንካ ዝስሕብን ዝማርኸን እዩ።

እዚ እንሪኦ ዘለና ምስሊ ናይ ሕብረተሰብ ናይ ሓደ ማሕበረሰብ እዩ ዝኒሄ፡፡ ናይ ኣውርስ ስዕሲዒት እያ እትስዕስዕ ዘላ እዛ ሰበይቲ ኣውርስ ናብ ቴምቢየን ኣከባቢ ዝፍለጥ ባህላዊ ስዕስዒት እዩ፡፡ ናይ እቲ ዓዲ መግለፂ ዝኮነ ስዕሲዒት እዩ፡፡ ሰብኣይን ሰበይትን ብምኳን እዩ ዝፅወት፡፡

እዚ ምስሊ እዚ ከም ዝሕብሮ ከም ዜና አውታር እዪ ዝኒሀ አብ ናይ ድምፂ ወያነ ትግራይ እብዚ ምስሊ እንሪኦ ዘለና ሰብአይ ጌታቸው ረዳ ዝብሃል መራሒ ናይ ውድብ ህውሓት እዩ ንሱ ዝሃቦም መግለፂ እዩ ዲዳብሊው ኢንተር ናሽናል ዝፅብፅቦ ዘሎ።

እዚ አብ ምስሊ እንሪኦ ዘለና ናይ ገዛን ናይ በረኻን እንስሳ እንትኸውን ግመል ብምባይ እዩ ዝፍለጥ ዝተፈላለዩ ነዋሕቲ ጉዕዞታት ንቡዙሕ ሰዓታት ዝጎዓዝ ጠንካራ ዝኮነ እንስሳ እዩ። ማይ ከይሰተየ ዝተፈላለዩ ክሳብ ናብ ዓመት ከባብታት ዝፀንሕ ናይ ገዛን ናይ በረካን እንስሳ እዩ።

እዚ ዘርአየና ዘሎ ምስሊ ኣብ ዝኾነ ሱፐር ማርኬት ናይ ፍራንሲ ሌክስ ዝባሃል ፀባ መሸጢ ድንኳን ከም ዝንኤ እዩ ዘርአየና፡፡ ዝተፈላለዩ ቁፅርታት እዩ ዘለዉዎ ፡፡ ቁፅሪ ሓደ፣ ቁፅሪ2፣ ዠነንበዓርሶም መለኪዒ ዘለዎም ናይ ፀባ ውፅኢት ምህርትታት ዝሓዘ ድንኳን እዩ፡፡

እዚ ንሪኦ ዘለና ምስሊ ናይ መጋየጺ ምስሊ እዩ ዝኒአ። ኣብ ክሳዳ ዓኒቃቶም ዘላ ዝዕነቁ ነገራት ኩሎም ናይ መጋየጽታት ነገራት እዮም። ኩትቻ፣ መስቀል ዝተፈላለዩ ዓይነታት እዮም ዝኒሀዉ። መብዛሕቲኡ ሻብ ኣብ ኣሸንዳ ግዘ እዮም ዝግበሩ ።

እዚ ምስሊ ዘርእየና ድማ ናይ ስፖርት ሜዳ ከምዘኔኤ ዝተፈላለዩ ናይ ስፖርት ተጨወቲ ቆልዑታት ከምዘለዉ ማልያ ዝለበሱ ናይ ቦርታ ጎል ከምዘሎ እዩ ዘርኤና።

እዚ ንሪኦ ዘለና ኣብዚ ምስሊ ናይ ገዛ ኣቑሑት እንትኸውን እዚ ኣቕሓ ድማ ድስቲ እዩ ዝባሃል፡፡ ዝተፈላለየ ዓይነት ንፀብሒታት መስርሒ እዩ ዝጠቅም። በዓል ክልተ እዝኒ እዩ። መኽደን ውነይ ኣለዎ። ካብ ሓፂን ብምቕጥቃጥ እዩ ዝስራሕ፡፡

እዚ ምስሊ እዚ ዘርእየና ናይ ሱፐርማርኬታት ኣቑሑት እዩ ዝንኤ። ቡዙሓት ዓይነት ኣቕሓ ምህርትታት እዮም ዝንሄዉ ።ናይ ዝተፈላለየ ዓይነት ምህርትታት ከምኒ ለዉዝ ኣለዉ። ማርማላታ ነገራት ኣለዉ። ብሓፂንን ብጎማ ዝተዓሸጉ ናይ ሱፐርማርኬታት ኣቑሑታት እዮም ዝንኤዉ።

እዚ ንሪኦ ዘለና ምስሊ ዘሪኤና ናይ ጎደና ምስሊ እዩ እኒአ፡፡ ኣብዚ ጎደና ደስ ዘብል መናፈሻ እኒአ፡፡ እቲ ንሪኦ ዘለና ብሓፂን ዝተሓፀረ እዩ፡፡ በዚ መናፈሻ ጎኒ ኸዓንየ ኣስፓልት ኣሎ፡፡ ኣብዚ መናፈሻ ደስ ዘብሉ ተኽልታት ከፍ ክብለሎም ዝኽእል ሰባትን መንፈስ ዝሕድን ቦታታት ምዃኖም እዩ ዘሪኤና እዚ ምስሊ፡፡

እዚ ምስሊ ዘርየና ድማ ናይ ፖለቲካ ምስሊ ዝነኤ ፡፡ ዝተፈላለዩ ሰላማዊ ሰልፊ ዝወፁ መናእሰያት እንአዉ፡፡ ነቲ ሰላማዊ ሰልፊ ዝቃወሙ እውን ናይ ፖሊስ ልብሲ ዝተኸደኑ ፖሊሳት እንትቃወምዎም ዘርኢ ዘሎ፡፡

እዚ እንሪኦ ዘለና ምስሊ ናይ መፅሓፍን ጋዜጣን ምስሊ እዩ ዝኒአ። ናይ ሓደ መፅሓፍ ፖስተር እዩ ዝኒአ። እዚ መስሓፍ ሽሙ ክስታይ እዩ ዝበሃል ብግርማይ ገብሩ ብ2006ዓ.ም ከም ዝተሰረሐ ካብቲ ናይቲ መፅሓፍ ፓስተር ሪኢና ንዕዘብ።

እዚ እንርእዮ ዘለና ምስሊ ናይ ኣትክልትን ኣሕምልትን ምስሊ እዩ ዝኒአ። ጒዕ እዩ ዝኒሀ ቀያሕን ቆፃልን ሕብሪ ዝኒአዎም ጉዓት እኒአው ኣብ ንግዲ እዩም ዝኒአ ኣብ ናይ መሸጢ ቦታ እዩም ዝኒአው ፃዕዳ ሽጉርቲ እወነይ ኣሎ ደስ ዘብሉን ኣትክልትን ኣሕምልትን ዝምደቡ እዮም።

እዚ ከም እንሪኦ ዘለና ካብ አብ ዜና ዝቀረብ ዘሎ እዩ፡፡ እቲ ዜና ከዓኒ ብዛዕባ ፅንተት ዝተበተነ ህዝቢ ዞባ ምዕራብ ደዉ ይበል ዝብል እዩ፡፡ አብ ኬንዳ ወዲቆም ዝርከቡ ቡዛሓት ህዝቢ ከም ዘለው ዝፍለጥ ኮይኑ ነዚ ናብ ቦታናኦም ይመለሱልና ናብ ቦታና መልሱና ሰልፊ ንዝወፅእዎ DW እዚ ፀብፃብ ብዜና መልክዕ ከቅርቦ እንተሎ እዩ፡፡

እዚ ንሪኦ ዘለና ምስሊ ተፈጥሮን ኣከባቢን እዩ:: ዘርእየና ደስ ዘብል ተፈጥራዊ ዝኮኑ ተክልታትን ኣብቲ ተክሊ ዝኒኣ ወዓግ ሕብራ ፀላምን ፃዕዳን እዚ ተክሊ ክንደየናይ ደስ ከም ዝብል ናይ ተፈጥሮ ምድናቅ ዝኣክል ዝገልፅ ምስሊ እየ ዝኒሄ።

እዛ ኣብዚ ምስሊ ንሪኣ ዘለና ናይ ትራንስፖርትን ተሽከርከርትን ሞተር እያ ዝኒኣ። ብኤሌክትሪክ እያ ትሰርሕ። ጠጠው ኢላ እያ ዝኒኣ። ኣብ ዝኾነ ፅላል ቦታጠጠው ኢላ እያ ዝኒኣ።

እዚ ንሪኦ ዘለና ምስሊ ናይ ተፈጥሮን ኣከባብን እዩ። ደስ ዘብል ናይ ገዛ ዲዛይን ናይ ቀደም እዩ ዝኒሄ። ካብ እምኒን ጭቃን ዝተሰርሐ ብሓሰር ዝተሸፈነ ደስ ዘብል ገዛ ጥንታዊ ገዛ እዩ ዝኒሄ። ደስ ዘብሉን ናይ ገዛ ምዕሩጋትን ናይ ገዛ ዲዛይናት እዮም ዝኒኤዉ ።

እዞም ኣብ ምስሊ ዘለዉ ሰባት ናይ ሓደ ስድራቤት ፎቶ ምኳኑ ይሕብር። ከም እንሪኦም ዘለና ሰብኣይን ሰበይትን ምስ ደቆም ኮይኖም ዝተላዓልዊ ፎቶ ዝንኤ፡፡ እንደገና ዝለበስዎ ልንሲ ናይ ኢደ ጥበብ ስራሕ ምኳኑ የርእየና፡፡ ምክንያቱ ጥንታዊ ዝኮነ ነገር እዩ ዝንኤ፡፡

እዚ ምስሊ እዚ ዘርእየና ጥበብን ባህልን እዩ። እዛ ሰበይቲ ተኸዲናቶ ዘላ ልብሲ ደስ ዘብል ጥበብን ባህልን ዝኾነ ኩታ እያ ተኸዲና ዘላ እዚ ሽፈን ዉነይ ካብቲ ዉፅኢታት ናይ ጥበብ ሓደታት እዮም።

እዚ ኣብ ምስሊ ንሪኦ ዘለና ዓበይቲ ዝኾኑ ተኽልታት ኣብ ግዘ ፈልሲ ብሰባት ክከናኸኑ እንከለው እንትንዕዘብ እዞም ፈልስታት እዚኦም ድማ ናይ ሃገር ልሙዕነት ኣብ ምዕባይ ዝዓበየ ጥቅሚ ኣለዎ።

እዚ ስምሊ እዚ ዘርእየና ድማ ናይ ኣርማ እዩ፡፡ እዚ ኣርማ እውን ትእምት ይባሃል ወይ ድማ ትካል እግሪ ምትካል ትግራይ እንዳተባሃለ ዝፍለጥ ዓብይ ትካል ዓብይ ውድብ ኣብ ትግራይ ካብ ዝርከቡ እዩ፡፡

እዞም ኣብ ምስሊ እንሪኦም ዘለና ናይ ሃገር ፀጥታን ናይ ሕብረተሰብ ሰላምን ኣብ ምሕላው ዝፍለጡ ናይ ምክልኻል ዓዲ ዝኾኑ ወታደራት እንትኾኑ ኣብዚ ምስሊ ድማ ድቪዘኦም ጌሮም ጠበንጃ ሒዞም ንሪኦም፡፡

እዚ እንሪኦ ዘለና ምስሊ ድማ ናይ ማሕበር ልምዓት ትግራይ ምልክት ኮይኑ ፣ትግራይ ተሓባቢርና ክብ ክነብላ እቶም ተታሒዛ፣ ነብሳት ተሓባቢርና ክነልምዓ ከምእንክእል ዝተፈላለየ ለምለም ቦታታት፣ ናይ ምርምር ውፅኢታት፣ ናይ ሽግ ወያን ለመፅ ስለላ እኒአ ፣ ሓወልቲ አክሱም ጥንታዊት ዝኮነት ዓዲ ዝተፈላለዩ ስርናይ፣ ሰሊጥ ከም እትውቅል ሃፍታም ከም ዝኮነት ዓድና ዝገልፅ ምስሊ እዩ፡፡

እዚ እንሪኦ ዘለና ምስሊ ናይ ሕርሻን ግብርናን እዩ ዘርእየና ከም ንሪኦ ዘለና እዚ መሬት እዚ ናይ ታሓራሲ መሬት እዩ ንኤ እና እዞም ሓረስቶት ነዚ ተኽልታት ካብዚ ባኮ እንዳዉፅኡ ኣብኡ ክተኽልዎ እንከለዉ እዩ ዘርእየና እዚ ምስሊ እዚ ናይ ሕርሻን ናይ ግብርናን ዉፅኢት እዩ።

እዚ ምስሊ እዙይ ዘርእየና ናይ ወላዲትና ፀጉሪ እዩ። ናይ ራያ ናይ ፀጉሪ እስታይል እዩ ተቆኒናቶ ዘላ ቀጢን ንታሕቲ እዩ። እቲ እንርእዮ ዘለና እዚ ፀጉራ ባህላዊ እዩ ዝኒአ ዝተጠቅለለ ነገር እዩ ተከዲናቶ ዘላ ልብሲ ቦፌ እዩ።

እዚ አብ ምስሊ ንሪኦ ዘለና ቆፃል ሕብሪ ዝኒእዎ ጉማ ናይ ገዛ አቅሓ እዩ፡፡ መዝፈፊ ይበሃል ። ንዝተፈላለዩ ነገራት ነፅለሉ ፓስታ ፣ሞኮሪኒ ዝተፈላለዩ ነገራት ነፅልለሉ መፅለሊ እዩ፡፡

እዚ ምስሊ ዘርእየና ናይ ፖለቲከኛታት ምስሊ እዩ፣ እቶም ፖለቲከኛታት ሽሞም ናይ ትግራይ ግዝያዊ ምምሕዳር ጌታቸው ረዳን ፃድቃን ገብረትንሳኤን ዝተፈላለዩ መራሕቲ ናይ ህወሓትን እዮም ዝኒሀው።

እዚ ንሪኦ ዘለና ምስሊ ናይ እፅዋት ምስሊ እዩ ዝኔሄ ኣብ ዝኮነ ገዛ እዩ ዝኔሄ ደስ ዘብል ብተፈጥሮ ዝርከቡ ተኽልታት እዮም።

እዚ ምስሊ ዘሪአና ድማ ናይ ቤት ምግብን መስተን እዩ። ቤት ብልዒ ምኳኑ ካብቲ ጠርጴዝኡን ካብቶም ኣብኡ ተቐሪቦም ዘለዉ ንመኣድታት ዝገልግሉ ነገራትን ንዕዘብ ዝተፈላለዩ ብርጭቆታት እኒአው ኮፍ መበሊ ሶፋታት ኣለው እና ካብዚ ፎቶ ካምዝሕብሮ ዘሎ ዓብዪ ዝበለ ሬስቶራንት ክምዝኒአ ኢና ንርዳእ።

እዚ እንሪኦ ዘለና ምስሊ ድማ ቁኖ እንትከውን እዚ ቁኖ ቅጥን ዝበለ ቁጥጥር ብኣርቴ ጌራ ተቆኒና እያ ዘላ ቆልዓ ፡፡ ያው ኣብ እንዳ ፀጉሪ ከም ዘላ እቶም ብቅድሚታ ዘለዉ ሜስትያታት ካልኦት ነገራት የርኡይና፡፡

እዚ እንርኦ ዘለና ምስሊ ናይ ንግድን ምትዕድዳግን ምስሊ እዩ ዝነኤ:: ከምንርኦ ዘለና ናይ እንዳ ፎቶ ናይ እንዳ መሸጣን መፀገኒን ኮምፒተርን ተዛመድትን ኣቑሑት እዩ ዝብል ዝኒኤ ኣብዚ መፋለጢ እዚ ድኳን:: ስለዚ ናይ ንግድን መታዓዳደግን ምኳኑ ካብዚ ርኢና ክንርዳእ ንክእል።

እዚ ንሪኦ ዘለና ምስሊ ናይ ገዛ ኣቅሓ እዩ ዝኒአ ናይ ስራሕቲ ውፅኢት ዕንጨይቲ እዩ ደስ ዘብለ ፃዕዳ ሕብሪ ዝኒኦወን ናይ ቆልዓ መደቀሲ ዓራት እዩ ዝኒአ ካብ ናይ ኢዳት ጥበባት ስራሕቲ ሓደ

እዚ ምስሊ እዚ ዝሕብረልና ናይ ፋሽን ዉድድር ምህላዉ እዩ። ዝውዳደሩ ናይ ፋሽን ተወዳደርቲ ሰባት እንኤዉ ብዲዛይን ዝተዘጋጀወሎም ክዳን ተኸዲኖም ኣብ መድረኽ ቀሪቦም ንተዓዘብቲ እዮም ዘቕርቡ ዘለዉ። ዝተፈላለየ ዓይነት ክዳናት ተኸዲኖም እዮም ዲዛይን ዝኾኑ።

እዚ ምስሊ ዘሪኤና ናይ ሓደ ሕብረተሰብ ጥንታውያን ሕብረተሰብ ናይ ዘውዳዊ ቤተ-ሰብ እዩ ዘሪኤና ዝተፈላ ሓደ ንጉስ ምስ ሓሽከራቶም እዮ ዘሪኤና፡፡ ንጉስ ምዃኑ ንፈልጥ ከዓ ብጌረምዎ ዘለው ካባን ብዝኒኤዎም ግርማ ሞገስ ኢና ንርዳእ፡፡ ኣብ ጎኖም ዘለው ሰባት ከዓ ሓሻኽር እዮም ዝኒኤው፡፡

እዚ እንሪኦ ዘለና ምስሊ ናይ መሰረታዊ ግልጋሎት ካብ ዝበሃሉ ናይ ባንኪታት ሓደ ምስሊ እዩ ዝኒሀ። ከም እንሪኦ ዘለና እዚ ባንኪ ዓለም ለካዊ ባንኪ ኣንበሳ እዩ ዝበሃል ። ናይ ባንኪ ቅርፂ ናይ ባንኪ ምኳኑ ካብቲ ፕስተሩ ሪኢና ኢና ንዕዘብ።

እዚ ንሪኦ ዘለና ምስሊ ናይ መሰረታዊ ልምዓት ዘርኢ ምስሊ ኮይኑ ኣምፑላንስ እያ ዝኒኣ፡፡ ካብ ቢሮ ጥዕና ክልል ትግራይ ንፍሬምናጦስ ዝበሃል ናይ ግላዊ ትካል ዝተዋህበት ብስጦታ መልክዕ ዝተዋህበት ኣምፑላንስ እያ ዝኒኣ፡፡

ናይ ዓይኒ፣ ሰኒ፣ ኣፍንጫ ዝግበሩ መመላኽዒ የርኢ።

እዚ ዝርእየና ዘለዎ መስሊ ናይ ዜና ኣውተር ውይ ድማ ናይ መዝናነዪ ዜና ምስሊ እዩ ዝንሂ ናይ ኢቢአስ ቴለቨቪዥን ምዃኑ ካፍቲ ምስሊ ርኢና ንዕዘብ ኮሜዲ እዩ ዝንሂ ናይ መሳሓቂ ፕርግራም ካብ ተላዕልና ንርዳእ ።

እዚ ምስሊ እዚ ዘሪኤና ናይ ኮኾብ ምልክት እዩ ዝኒሀ፤ ኣብ ናይ ኢት/ያ ባንዴራ ኣብ ማእኸል ኣሎ፡፡ እዚ ሙሉእ ትርጉሙ ከዓ ኢት/ያ ናይ ዝተፈላለዩ ብሄር-ብሄረሰባት ዝርከቡላ ዓዲ ምኳናን እቲ ዝተፈላለየ ጨንፈራት ድማ ዝተፈላለዩ ባህልታት ዘለዋን ዝሓቖፈትን ዓዲ ምኳና እዩ ዘሪአና፡፡

እዚ እንሪኦ ዘለና ምስሊ ናይ ንግዲ መተዓዳደጊ ቦታ ምኻኑ ዘርኢና ከም እንሪኦ ዘለና ቀመር ዝበሃል እንዳ ፋሸን ቤት እዩ፡፡ ዝተፈላለዩ ባቡላታት ዘለዎ ከዳውንቲ ድማ እንዳክዳውንቲ ምዃኑ የረጋግፀልና ደስ ዘብልን ናይ ከዳውንቲ መዐደጊ ቦታ እዩ ዝኒሄ።

እዚ ምስሊ ዘሪኤና መፅሓፍን ጋዜጣን እዩ እዚ መፅሓፍ ዘሎ ናይ እየሱስ መድሓኒት ምኳኑ ዝገልፅ . ዘርኢ ምስሊ እዩ፡፡

ኣብዚ ምስሊ ንሪኦም ዘለና ናይ እምነት መራሕቲ ሃይማኖታዊ ስርዓት እንትፍፅሙ ብናይ ሃይማኖታዊ ክዳን ተኸዲኖም ሃይማኖታዊ መፅሓፍ እንዳንበቡ ብሃይማኖታዊ ኣቀማምጣ ኮፍ ኢሎም ሃይማኖታዊ ስርዓት ክፍፅሙ ንዕዘብ።

እዚ አብ ምስሊ ዝኒአ ድማ ናይ ፖለቲካ ዜና ምኳኑ እዩ ዘርእየና ዝተፈላለዩ ብዛዕባ ናይ ኦሮምያ አብ ክልል ትግራይን አብ አምሓራን ዝግበሩ ዜናታት ዝሓዘ ናይ ፖለቲካ ዜና እዩ ዝኒአ። አብዚ ፖስተር ዝኒአው ሰባት እውናይ ናይ ፖለቲካ ሰባት እዮም ዝኒሀው።

እሺ እዞም እንሪኦም ዘለና ሰባት ኣባለት ናይ ውድብ ህወሓት እንትኾኑ ኣብ ኢዶም ባንዴራ ሒዞም ኣለዉ፡፡ እዞም ኣብዚ ቅድሚትና እንሪኦም ዘለና ድማ ከም እኒ ፈትለወርቅ እና ከም እኒ ደ/ር ደብረፅዮን ዝኣምሰሉ መራሕቲታት ዝርከብዎ ኣኼባ እዩ ዝኒሄ፡፡ ናይ ውድብ ህወሓት ኣብ ኣኼባ ኮይኖም ዘርኢ ምስሊ እዩ፡፡

እዚ ንሪኦ ዘለና ምስሊ ናይ እንስሳ ምስሊ እዩ ዝኒሀ፡፡ እዛ እንስሳ ድማ ሓሰማ ትበሃል፡፡ ኣብ ገዛን ኣብ በረኻን እያ ትነብር፡፡ ደስ ሓሰማ ከም ንሪኦ ዘለና መልክዓ ፀጉራ ብፀጉሪ ዝተሸፈነ እዩ ኩሉ ሰውነታ፡፡ ፃዕዳ ጨጉሪ ኣለዋ ውጥም ዝበለ ኣፍንጫ ዘለወን እዝኒታታ ንውሕ ዝበሉን እዮም፡፡

እዚ ቤተክርስቲያን እንትኸውን መሕደሪ ታቦተ ፅዮን ዝበሃል ኣብ ከተማ ኣክሱም ዝርከብ ጥንታዊ ቤተክርስቲያን እዩ ክልተ ቤተክርስቲያን እዮም ዝኒአዉ ሕብርታቶም ከምንሪኦም ዘለና ብ ዕንቋይ ሕብሪ እና ቐይሕ ሕብሪ ዝተለኸዩ እዮም። ኣብዚ በሪ ከባቢ ድማ ኣቕሽቲ ኣለዉዎ። ኣንሽቲ ዘይኣትዉኦ ቤተክርስቲያን እዩ።

እዚ ንሪኦ ዘለና ምስሊ ናይ መጻሓፍትን ጋዜጣን እዩ ዝምደብ:: ብትግርኛ ዝተተርጎመ እዩ:: ኦቴሎ ዝበሃል መፅሓፍ እዩ:: ዝኒሄ ዊስያምስ ሽክስፒር ዝደርሶ መፅሓፍ ትግርኛ ተተርጉሙ እዩ ቀሪቡ ዝኒሄ ዝተርጎሞ ድማ ሃይለ መለኮት መዋእል ዝበሃል ሰብ ምዃኑ ካብቲ ናይ ሽፋን ንርዳእ።

እዚ ንሪኦ ዘለና ምስሊ ናይ እንስሳ ምስሊ እዩ ዝኒኤ፡፡ እዛ ምስሊ ኣብዚ ምስሊ ዝኒኣ ድማ ላሕሚ ትበሃል፡፡ ናይ ገዛ እንስሳ እያ፡፡ ካብ መጠበውቲ እንስሳ ሓንቲ እያ፡፡ ሕብራ ደስ ዘብል ፀባ ትህበና እያ እንስሳ እያ፡፡ ከምንሪኦ ዘለና እዚ ሕብራ ፃዕዳ እዩ ዝኒኤ፡፡ ፀሊም ድማ ትኳዕ ትኳዕ ኣለዋ፡፡

እዚ ኣብ ምስሊ ንሪኦ ዘለና ፍሓም ዝተብሃለ ንመቃፃፀሊ ሓዊ ዝጠቅም ካብ ዕንጨይቲ ዝስራሕ ፀሊም ዝሕብሩ እንትከዉን እዚ ክዓ መብዛሕቲኡ ግዜ ኣብ ገዛውቲና ንፀብሒ ንመስርሒ ንጥቀመሉ ዓይነት መቃፃፀሊ እዩ፡፡

እዚ ኣብ ምስሊ ንርኦ ዘለና ሰብ ተፈላጢ ሰብ እዩ ዝኒኤ ፖለቲከኛ እዩ፤ ናይ ቀደም ናይ ትግራይ ምምሕዳር ዝነበረ እዩ ኣባይ ወልዱ እዩ ዝብሃለ ሽሙ ድማ ኢትቪ ዜና ዘቕረቦ ጸብጻብ ዜና እዩ ዝንሄ።

እዚ ንርእዮ ዘለና ውፅኢት ናይ ዘመናዊ ሕርሻ እንትከውን ብሓደ መስርዕ ጌርካ ምትካል ይባሃል። እዚ ተተኪሉ ዝኒአ ተክሊ ጉዕ እዮ ብድሕሪቱ ብከምኡ ልክዕ መስርዕ ዝተሰርዑ ናይ ዒልዎ ዝራእቲታት እኒአው።

አዝ አኒርኦ ዘለና ምስሊ ድማ ናይ መጋየፂን ናይ መማላክዒን እዩ ዝኒኤ። ብጫ ሕብሪ ዘሎዎ ሎሽን እዩ ዝኒኤ ኮካ በተር እዩ ዝባሃል ንምምልካዓ ንምፅባቅን ካብ ዘግሉግሉ ሓደ እዩ፡፡

እዚ ምስሊ እዚ ዝገልፆ ስድራ ሓረስቶስ ገባራይ ዝኮኑ ስድራ እዩ ዘርእየና። ኣዶ ምስ ደቃ ኮይና ይስሕቁ ኣለው ኣብ ማሕረስ ከም ዝነበሩ ድማ ሒዛቶ ዘላ መኩዓቲ ብድሕሪኡ ዘሎ ለምለም ቦታን ይሕብር፡፡

እዚ ምስሊ እዚ ዘርእየና ናይ ትምህርቲ ምስሊ እዩ፡፡ እቶም ተማህሮታት ዝኒአው መምህር እዉን እንኤ ፃዕሳ ጋቦን ዝለበሰ። እዞም ተማህሮ እዚአቶም አብ ላቦራቶሪ አትዮም ዝተፈላለዩ ስራሕቲ ክሰርሑ ከለው ናይ ቴክኖሎጂታት ውፅኢታት ብዝኮኑ ነገራት ተጠቂሞም ስራሕቲ እንዳሰርሑ እዩ ዘርእየና፡፡

እዚ ኣብ ምስሊ ንሪኦ ዘለና ኣብ መንገዲ ኮይነን ዝተፈላለዩ ኣስቤዛታት ኣብ መዓልቲ መዓልቲ ናብራና እንጥቀመሎም ብምሻጥ ናብርአን ዘመሓድራ ደቂ ኣንስትዮ እንትኸውን ኣብቲ ዝሸጥኦ ድማ ከም እንቋቊሖ፣ ኮሚደረን ካልኦት ዝኣምሰሉን ንዕዘብ፡፡

እዚ ንሪኦ ዘለና ምስሊ ናይ ስራሕ ምዃኑ እዩ ዘርድአና ዝተፈላለየ ዓይነታት ሸቐጣት ዝካየደሎም ቦታ እዩ ዝኒኤ ዝተፈላለዩ ፈርኔሎታት እንኤዉ፣ ሌማት፣ ገመድ ዝተፈላለዩ ዝስተዩ ከምኒ ማይ ዝኣመሰሉ እንኤዉ፣ ኦሞ ዝሽየጠሉ ኣሎ ፣ቡና ዝሽየጠሉ ቦታ ምዃኑ ናይ ዕዳጋ ናይ መለዋወጢ ቦታ ምዃኑ የርእየና እቲ ምስሊ፡፡

እዚ እንሪኦ ዘለና ምስሊ ናይ መጋየፂ ምስሊ እዩ ዝኒአ ፡፡ ካብቲ ስእሊ ተረዲእና ናይ ራያ መጋየፂታት ከምዝኾኑ ንሕብር፡፡ ምክንያቱ እዚ ሰብአይ ተኸዲንዎ ዘሎ ክዳን ቦፌ ዝበሃል ናይ ራያ ልብሲ እዩ፡፡ አብ ርእሱ ጠስሚ ተቐቢኡ አሎ፡፡ ፀጉሩ ለ አፍሮ እዩ፡፡ እዚታት ከዓ ናይ ራያ መግለፂ ባህሊ መግለፂ ካብ ዝበሃሉ ሓደታት እዮም፡፡

እዚ ኣብ ምስሊ ንሪኦ ዘለና ሰብኣይ ካብ ተፈለጥቲ ሰባት ሓደ እዩ፡፡ ውሩይ ፖለቲከኛ እዩ፡፡ ተኸዲንዎ ዘሎ ኽዳን ሸሚዝ ቢሮ ሒዙ ኣብ ቢሮ ኮፍ ኢሉ ዝኾነ ጋዜጣ ወይ ዝኾነ ነገር መግለፂ ከምዝህብ ዘሎ እዩ ዘርእየና እቲ ምስሊ፡፡

እዚ ንሪኦም ዘለና ምስሊ ክልተ ነገራት ኣለዉ እዚ ሓደ መገናፈሊ ብምብሃል እንትፍለጥ ንቡና ንምግንፋል ቡና ክነፍልሕ ከለና ንምግንፋል ዝጠቅም እዩ እዚ ብታሕቲ ዝኒሀ ኸዓ ደፍተር እዩ ብሽቦ ዝተትሓዘ ደፍተር እዩ ዝኒአ መፅሓፍ

እዚ ንሪኦ ዘለና ምስሊ ናይ መጋየፂ ኮይኑ እዚ መጋየፂ እዚ ናይ እዝኒ እዩ፡፡ አብ እዝኒ ዝንጥልጠል እዩ፡፡ ዝተፈላለየ መጋየፂታት ኢና ንጥቀመሉ፡፡ ካብ ሽቦና ካብ ዝተፈላለየ ዕንቍታት እዩ ተሰሪሑ፡፡ ዝተፈላለየ ዓይነት ሕብሪታት አለዎ፡፡ ቆፃል እኒአዎ፣ አራንሺ ሕብሪ እኒአዎ፣ ሰማያዊ ሕብሪ እኒአዎ ፤ ደስ ዝብል መጋየፂ እዩ፡፡

እዚ እንሪኦ ዘለና ምስሊ አቦቀሺአብ ቤተክርስቲያን መስቀል ሒዙ ይረአይ አሎ። በዚ ጎኑ ለ ጠጠው ዝበለ ካብ ዕንጨይቲ ዝተሰርሐ መስቀል እኒሀ እቲ ቤት ክርስቲያን እውን በዓቲ ነገር ካብ ከውሒ ዝተፈልፈለ ምኳኑ የርእየና እንደገና እብዚ ቤተ ክርስቲያን ለ ዝተፈላለዩ ምስልታት ስእሊ ናይ መላእክቲ እኒኦ ብድሕሪት አብዞም ቀሺ።

እዚ እንሪኦ ዘለና ምስሊ ከምዘርእየና ኣብ ከተማ ኣክሱም ዝርከብ ማይሹም ዝብሃል ናይ ጥንታዊ ን ናይ ንግስተ ሳባን ዝነበረት ናይ ኣክሱም ንግስቲ ናይ ነብሳ መሕፀቢ ዝነበረ ቦታ እዩ። ኣብዚ ሕጂ እንሪኦ ዘለና ምስሊ ድማንየ ኣብ ኣኽሱም ጥምቀት ክመፅእ ተሎ ዝክበረሉ ቦታ እንትኸዉን ኣብኡ ኣትዮም እዮም ዝጥመቑ ማሕበረሰብ ሕብረተሰብ ናይ ኣክሱም።

ኣብዚ ምስሊ እዚ እንርኤን ዘለና ናይ ሓደ እምነት ተኸተልቲ ዝኾና ናይቲ እምነተን ዝፈቕዶ ዓይነት ክዳን ተከዲነን ኣብ መንገዲ ክጉዓዛ እንትኸዉን፤ እዚ ድማ ብዝተፈላለየ ምኽንያት ክኸዉን ይኽእል።

እዚ ምስሊ እዚ ዘርእየና ኣብ ምፍራስ ናይ ዝርከብ ጥንታውን ታሪካውን ገዛ እዩ ከም ሓድጊ እዩ ዝኒሀ ኣይፈረሰን ግን ኣብ ምፍራስ ዝርከብ እዩ ካብ እምንን ጭቃን ዝተሰርሐ ገዛ እዩ ዝኒሀ፡፡

እዚ እንሪኦ ዘለና ጎቦ ድማ ጎቦ ገርዓልታ ይባሃል፡፡ ኣብ ትግራይ ካብ ዝርከቡ ጥንታውያን ቦታታት ሓደ እዩ፡፡ እታ ፍሉይ ምልክት ተዋሂባታ ዝኒኣ ምልክት ተገይራትላ ዝኒኣ ኣብኣ እያ ትርከብ እታ ገዳም ብጣዕሚ እያ ፀባብ ግን ታሪኻውን ካብ ዝበሃሉ ቦታታት ኣብ ትግራይ ዘሎ ሃደ እዩ። ጥንታውን ታሪካዊን ነዊሕ ዓመታት ካብ ዘቑፀሩን ኣብ ትግራይ ውሽጢ ካብ ዝርከቡ ጥንታውያን ገዳማት /ኣብያተ-ክርስትያናት/ እቲ ሓደ እዩ፡፡

እዞም ኣብዚ ምስሊ እንሪኦም ዘለና ሰባት ፖሊስ እና ፋሉይ ሓይሊ ከም ዝኾኑ ካብ ክዳኖም ምርዳእ ይከኣል እዚ ዘለዎ ቦታ ድማ ናይ ሓረስታይ ዝራእቲ ዳ ዓፀዱ የርኢ።

ማእኸል ዕዳጋ ኮበርታን ጎማን የርኢ።

እዚ ንሪኦ ዘለና ምስሊ ሓደ ዓብይ ሰብአይ ንተኽልታቱ እናተከባኸበ እዩ:: እዚ ምስሊ እዚ ድማ ናይ ሕርሻ ናይ ግብርናን ምስሊ እዩ:: ዝንሄ ዝተፈላለዩ ምህርትታት ክህቡ ዝኽእሉ ተኽልታት እዩም ዝንሄዎ:: ነዚ ምህርትታቱ ዝህብዎ ተኽልታት እናተከባኸበ እዩ ዘሪኢና እዚ ምስሊ እዚ፡፡

እዚ ንሪኦ ዘለና ምስሊ ድማ ኣብ ሱፐርማርኬት ምዃኑ ካብቶም ኣብኣ ዘለዉ ነገራት ኢና ክንዕዘብ እንክእል፤ ኣብ ዝተፈላለዩ ነገራት ከምኒ ደረቕ ተምሪ ፣ሩሑስ ተምሪ፣ ብስኩት፣ ዝተፈላለዩ ፅሟቛት ዝተፈላለዩ ነገራት እንኤዉ እና ስፖርማርኬት እዩ ዝኒኤ፡፡

እዛ ኣብ ምስሊ ንሪኣ ዘለና ወዓግ እናተብሃለት ትፍለጥ ጭራታ ነዊሕ ዝኮነ ሰብ እትመስል ዓይነት ፈጣን እንስሳ እንትከዉን ካብ ተክሊ ናብ ተክሊ ድማ እንዳዘለለት ብምንጣር እትፍለጥ ተመጋቢ ቆፅሊ ዝኮነት እንስሳ እያ።

እዚ ኣብ ምስሊ ንሪኦ ዘለና ናይ ሕቡራት ሃገራት ባንዴራ እንትከዉን እዚ ከዓ ነቲ ባንዴራ ክንርኢ ከለና እቲ ሕብረት ክነስታዉሶ ዝገብር እዩ። እዚ ድማ ናይ ዓለም ምስሊ ኣብ ማእኸሉ ዘለዎ እንትከዉን ብወሰና ወሰን ሰመያዊ ሕብሪ ኣለዎ።